ናይ ኢድ ጥበብ ውፅኢታት ዝኾኑ እኒ ኩትቻ፣ ጐባግብ፣ ቀለበት፣ ናይ ማዕተብ መስቀል ይርአዩ ኣለዉ፡፡ እዞም ውፅኢታት እደ ጥበብ እንታይ ይጠቕሙ?

ካብ ዓይነታት መፅሓፍትን ጋዜጣን እንተከውን ኣብዚ ዘሎ ናይ ጋዜጣ ዓይነት እንትከው ናይዚ ጋዜጣ ርእሲ ድማ ሪፖርት ዝብል ርእሲ ዘለዎ እዩ። ካብ ዓይነታት ጋዜጣ ንስኩም ትፈልጠዎ ኣሎ ዶ?

ሙዚቃ ሙዚቃ ካብቶም ንመዝናነይ እንጥቀመሎም ሓደ ኮይኑ፤ አብ ቶቶት ናይ ባህሊ ምግቢ አዳራሽ ዝብል ቤት ምግቢ ቡዙሓት ተባዕትዮን አንስትዮን እናሳዕስዑን እናተፃወቱን ይርከቡ፡፡ አብዚ አዳራሽ አቲኩም ሳዕሲዕኩም ዶ ትፈልጡ?

ደቂ ኣንስትዮን ህጻናትን ኣብ ሓደ መረባ ተኣኪቦም ዘርኢ እዩ። መብዛሕትአን ደቂ ኣንስትዮ ባህላዊ ክዳን ፣ ጻዕዳን ብጫን ዝለበሳ ኮይነን እዚ ድማ ልሙድ ባህላዊ ሳዕስዒት ወይ በዓላት እዩ። እዚ ባህላዊ ሳዕስዒት ካበይ ዞባ ወይ ብሄር ዝመጽእ ይመስለኩም?

ዓለባ ዓዲ ዝተኸደና ናይ ገጠር ከባቢ ደቂ ኣንስትዮ ይርአያ ኣለዋ፡፡ እዘን ደቂ ኣንስትዮ ርእሰን ዝተጓዕመማ እየን፡፡ እዚ ባህሊ ኣበይ ከባቢ ይርአ?

ናይ ክብደት ምልዓል ስፖርተኛ ክብደት እንትተልዕል ትርአ ኣላ፡፡ ከምዚ ዝኣምሰለ ክብደት ናይ ምልዓል ተግባር ምስ ተፈጥሮ ደቂ ኣንስትዮ የሳኒ ዶ ትብሉ?

ኣብ ኢትዮጵያ ካብ ዝርከቡ ኣክበርቲ ሕጊ ሓደ ፖሊስ እንትከውን ዩኒፎርምን ኣብ ማእገሮም ባንደራ ኢትዮጵያ ገይሮም ካላሽን ንላዕሊ ኣፉ ተኪሎም ጓንቲ ኣብ ኢዶም ገሮም ኣለው። ንሱኩም ከ ከምዚ ዝተከደኑ ፖሊስ ሪኢኩም ዶ ትፈልጡ?

ብብዝሒ ዝተዓሸገ ልስሉስ መስተ ንርኢ ኣለና፡፡ ዑሽጋት መስተታት ብዙሓት ይጥቀሙሎም እዮም፡፡ እዞም መስተታት ኣብ ጥዕና ወዲ ሰብ እንታይ ዓይነት ጉድኣት የምፅኡ?

እዚ ዝተፈላለዩ ሰባት ኣብ ውሽጢ ዕዳጋ ኮይኑ ፅላሎም ገይሮ ዝተፈላለዩ ናይ ኣትክልቲ ኣዝፈዛ ዝተሰጥሕ ከም ኮምደረ፣ ሽጉርቲ፣ ድንሽ፣ ዝተፈላላዩ ናይ ምግብ ዓይነታት እንትኮን ብድሕሮኦም ድማ ብኦማት ወይ ዕንጨይቲታ ዝተፀረበ ገዛውቲ ይርኣይ እዚ ቦታ ኣበይ ይኴን ትብሉ?

ኣብዚ ዘላ ኣርማ ናይ ቤት ፅሕፈት ዝምድና ትግራይ ዝብል ኣርማ ኮይና እዛ ኣርማ ሓወልቲ ኣክሱምን ብየማንን ብፀጋምን ሚዛን ኣሎ እዚ ዝገልፅ ማዕረ ኢና ማለት እዩ። ኣርማ ግና ንምታይ ይጠቅመና ?

ቀንዲ መእተዊ ዩኒቨርስቲ ኣዲስ ኣበባ ከም ሓደ ዓብዪ መዋቕር እምኒ እዩ ዝረአ። እቲ መእተዊ ብውቁብ ዝተቐርጸ ኮይኑ ኣብ ልዕሊኡ ድማ ኣንበሳ ዝመስል ቅርጺ ኣለዎ። እዚ መዋቕር እዚ ራእይካ ዘንጸባርቕ ታሪኻዊ ቦታ ዶ ይመስል?

ሜስ ኣብ ብርለ ይርአየና ኣሎ፡፡ ሜስ ካብ መዓር ዝስራሕ ኣልኮላዊ መስተ እዩ፡፡ እዚ መስተ ኣብ ትግራይ ኣብ ምንታይ ከባቢ ይዝውተር?

ዓዲግራት ዩኒቨርሲቲ ኣብ ትግራይ ካብ ዘለዋ ዩኒቨርሲቲታት ሓንቲ ኮይና ኣብ ዞባ ምብራቅ ከተማ ዓዲግራት ትርከብ። እዛ ዩኒቨርሲቲ ብ መዓዝ ዓመተ ምህረት ተመስሪታ???

ኣብዚ ዘሎ ካብ ዓይነታት ስራሕ እንትከው ናይ ደቂ ተባዕትዮ ተስፋይ ስራሕቲ ፀጉሪ ዝብል እዩ። ደቂ ተባዕትዮ ጥራሕ እዮም ናብዚ ዝኣትው ማለት ድዮ ?

ኣብ ጽቡቕ ተፈጥሮኣዊ ምድላው ዝርከብ ቀላይ ዘርኢ እዩ። እቲ ማይ ሓምላይ እዩ፣ ኣብ ዙርያኡ ድማ ሳዕሪ ዝበዝሖ ተፈጥራዊ ጫካን ኣሎ። ኣብ ላዕሊ“ድምፂ ወያነ ኢትርናሽናል” ዝብል ምልክት ኣሎ። እዚ ቦታ ተስፋ መጻኢ ዘለዎ ተፈጥሮኣዊ መዕረፊ ይመስል ዶ ትብሉ?

ቁኖ ናይ ሃገርና ክቡር ባህሊ እዩ፡፡ እዚ ባህሊ ኣብ ኩሉ ዕድመ ክልል ዘለዋ ደቂ ኣንስትዮ ዝኽተልኦ እዩ፡፡ ባህሊ ቁኖ ኣብ ካልኦት ሃገራት ይርአ ዶ?

ኣዚ ከባቢ እዚ ብምፃፍ እምኒ ዝማዕረገ ኮይነ ብደረጃ ዝተሰርሑ እዚ ከባቢ እዚ ኣበ እንዳማርያ ዳዕሮ ዒላ እዩ:: ኣብዚ ከባቢ እዚ ምራድ ቃል ዝበሃል ኣሎ:: ምራድ ቃል እንታይ ማለት እዩ ?

ናይ ገዛ አቁሑ ዝተፈላለዩ ሕብሪታት ዘለዎም ናይ ገዛ አቁሑ አብ ብጫን ሕብራዊ ላስቲክ ዝተሸፈነ ጣውላ ተደርዲሮም ይርከቡ፡፡ ንአብነት ከም ብረድስቲ፣ ተደርዳሪ አጋርን ፔርሙዝን ይርከቡዎም፡፡ እዞም አቁሑ አብ ወርሒ ክንደይ ጊዜ ይሕፀቡ?

ዝተፈላለዩ ዓይነት ባህላዊ መንበሪ ገዛ ዘለዎ ኮይኖም ካብአቶም ሓደ ድማ እዚ ንምልከቶ ዘለና እዩ። እዚ ገዛ እቲ ታሕተዋይ ህድሞን እቲ በላዕለዋይ ዝኒሄ ድማ ደብሪ እናተባህለ ዝፅዋዕ እዩ። ንስኩም ከ አብ ከባቢኩም ከምዚ ዝበለ ገዛ አሎ ዶ?

እዚ ጸሊም ጫማ ዘለዎ ሰማያዊ ቆርበት ጫማ ዘርኢ እዩ። ኣብ ጎድኑ ዝተራቐቐ ጸሊም ማእከላይ ጫማ ኣለዎ። እቲ ጫማ ፋሽን እዩ ዝመስል ኣብ ድኳን ይርከብ ይመስል። እዚ ሰማያዊ ጫማ ካብ ምንታይ ዓይነት ንብረት ዝተሰርሐ ይመስለኩም?

እግረኛ ሰባት ካብ ዜብራ ወፃኢ ኣብ ናይ መኪና መንገዲ ዝኾነ ፅርጊያ ኣትዮም ይጓዓዙ እዮም፡፡ እዚ ተግባር እንታይ ዓይነት ጉድኣት የስዕብ?

ኣብዚ ብዝተፈላለየ ሕብሪ ዝተሸፈኑ ኬክ ኣብ ብርጭቆ መቅረቢ ተራእዮም ኣለዉ። ገሊአን ብጻዕዳ ክሬም፡ ገሊአን ድማ ብቡናዊ ቆርበትን መስመራት ካራሜላን ዝተሸለማ እየን። ካብዚኦም ኣየናይ ዓይነት ኬክ ምመረጽካ?

ሓንቲ ጓል ኣንስተይቲ ኣብ ናይ ኢትዮጵያ ቡን ስነ-ስርዓት ትርአ። ኣብ ሓደ መደርደሪ ብዙሓት ፈናጅል ቡንን ኣለዉ። ኣብ ጥቓኡ ድማ ከም ዕምበባ ዝኣመሰሉ ነገራት ተቀሚጦም ኣለው። ቡን ክትሰቲ ትመርጽ ዶ ወይስ ኣይትመርፅን?

ኣዝዩ ጽዑቕ ዕዳጋ (ድኳን) እዩ። እቲ ቦታ ዕዳጋ ከተማ ወይ ድማ ብብዝሒ ህዝቢ ዝነብረሉ ንግዳዊ ከባቢ ምዃኑ ዘመልክት እዩ። ኣብዚ ከምዚ ዝበለ ጽዑቕን ዕዳጋ ምፍላይን ውሕስነትን ኣቑሑት ስለምንታይ እዩ?

አብ ኢትዮጲያ ካብ ዝርከቡ ትካላት ሓደ ብሔራዊ መረጃን ድህንነት አገለግሎት እንትኮን ብዝሕት ናይ ድሕንነት ስራሕ ዝስርሕ ትካል እዩ። እዚ ናይ ትካሎም አርማ ትርጉሙ እንታይ ይመስለኩም?

አብ ሃገርና ዝተፈላለዮ ሕጊ መክበርቲ ዘለው ኮይኖም እዞም ንምልከቶም ዘለና ድማ ሐደ ፖሊሰ እቲ ካልአይ ድማ ትራፊክ ኮይኖም ምስ ማሕበረሰብ እናተዛተዮ ዘለው ምካኑ ንርኢ አለና ።ትራፊክ እንታይ ዓይነት የክብር?

ሓደ ናይ መንገድን ትራንስፖርትን ዩኒፎርም ዝተኸደነ ሰብኣይ ቲኬት ሒዙ ኣብ ባጃጃት ዘለዎ ቦታ ይርከብ፡፡ እቲ ሒዝዎ ዘሎ ቲኬት ንምንታይ ደልዩዎ ይኾን?

ሓንቲ ቁንንቲ አዶ ቆፃል ክዳንን ፃዕዳ ነፃላን ገይራ አብ ማእገራ ከዓ መኩዓቻ ሒዛ ምስ ክልተ ደቃ አብ ሕርሻ ቦታ ጠጠወ ኢሎም እናሰሓቁ ይርከቡ፡፡ እዞም ቆልዑ ደቃ ድዮም?

ኣብዚ ከባቢ እዚ ኣብ ወሰን ኣስፋል ኮይና ዝተፈላለዩ ናይ ስራሕ ገዛውትን መፋዐለጥትን ኣብ ቢሪ እቲ ገዛውቲ ተለጢፎም ኣለው። ኣብ ስራሕከም መፋለጢ ትጥቀሙ ዶ

ፕላስቲክ ሻምብቆ ተደፊኡ ወይ ኣብ ማይ ክቕመጥ ይርአ። እቲ ሻምብቆ ምፍሳስ ማይ ወይ ሻምብቆ ርስሓት ዝመስል እዩ። ቆጽሊ፡ በትሪ፡ ሳዕሪ ዝመስሉ ነገራት ኣብ ማይ ተደፊኦም ይረኣዩ። እዚ ሻምብቆ እዚ ማይ ንምፍሳስ ድዩ ወይስ ንምሓዝ ዝውዕል?

አትክልቲ ዝተፈላለዩ ዓይነት አትክልቲ አለው፡፡ ከም አብነት ቆፃል ሕብሪ ዘለዎ ሓምለዋይ ተክሊ ከም ሽጉርቲ ቀይሕ፣ ሽጉርቲ ፃዕዳን ሽጉርቲ ጣልያንን ክኾኑ ይክእሉ እዮም፡፡ ንስካትኩም ከ እንታይ ዓይነት ተክሊ ክትተክሉ ትደልዩ?

እዛ ጓልኣንስተይቲ ዓለባ ዓዲ ተኸዲና ኣላ፡፡ እዚ ክዳን ዙርያ እናተባህለ ዝፅዋዕ እዩ፡፡ ዙርያ ኣብ ምንታይ ኩነታት ዝኽአን ዓልነት ልብሲ እዩ?

ካብ ናይ ዕንጨይቲ ውፅኢታት ሙሉእ ብሙሉእ ዝተሰርሑ 6+ ወንበራትን ናይ ማአኸል ጠረጴዛን ተቐሚጦም ኣለው፡፡ ብድሕሪት እቲ ወንበራት ግን ሓንቲ ኣይሱዚ ትረአ ኣላ፡፡ ብዕንጨይቲ ዝተሰርሐ ወንበራት ካብ ካልኦት ብምንታይ ይፍለ?

ዓብይ ናይ ዕዳጋ ማአኸል ኣሕመድ ገበያ ማእኸል ዝብል ፅሑፍ ዘለዎ ይረአ ኣሎ፡፡ እዚ ብዙሓት ዝተፈላለዩ ምህርትታትን ሸቐጣትን ዝርከበሉ ናይ ንግዲ ማእኸል እዩ፡፡ ኣበየናይ ቦታ ይርከብ ይኸውን?

ኣባይታ ኮፍ ኢሎም ጥራሕ እግሮም ዘለው ሰባት ኣብ እሱር ኮይኖም እዞም ሰባት እዚኦም ኢትዮጰያ እዮም:: ኢትዮጰያ መናእሰይ ዝከድዎ ዓዲ ዘይፈልጡ ይጠፍኡ ዶ ኣለው ?

ኣብዚ ዝተፈላለያ ደቂ ኣንስትዮ ጻዕ ባህላዊ ክዳንን ተኸዲነን ኣለዋ። ነፍሲ ወከፎም ንእሽቶ ቆልዓ ኣብ ሕቑፎም ሒዞም ኣለዉ። እዚ ስእሊ ባህላዊ ቆልዓ ምስተወልደ ዝካየድ ስነ-ስርዓት ክኸውን ይኽእል እዩ። እዘን ደቂ ኣንስትዮ ኣብዚ እንታይ ይገብራ ዘለዋ ይመስለኩም?

ብዙሓት ዝተወደናን እኽሊ ዝተፃዓናን ኣእዱግ ብመንገዲ እንትኸዳ ይራኣያ ኣለዋ፡፡ ገለ ካብኣተን ውን ሸኽሚ ዘይብለን ኣለዋ፡፡ እዘን ኣድጊ ናብ ዕደጋ ዶ ይኸዳ ይህለዋስ ይምለሳ?

መሶብ ምስ ብሓሪ ዝተሰርሐ ታንቴል ዝበሃል መሸፈኒኣ ትርአ ኣላ፡፡ መሶብ ደቂ ኣንስትዮ ዝሰርሕኦ ዓይነት መገልገሊ እዩ፡፡ እዚ መገልገሊ እንታይ ጥቕሚ ይህብ?

ቀዳማይ ሚኒስተር ዶክተር ዓብዪ ኣሕመድ ምስ ሰበ ስልጣናቶም እኔዉ፡፡ ሓደ ኣባል ፌደራል ፖሊስ ወታደራዊ ሰላምታ የቕርበሎም ኣሎ፡፡ እዚ ሰላምታ ትርጉሙ እንታይ እዩ?

ሓንቲ ሰበይቲ ፃዕዳ ናይ ላዕሊ ዕንቋ ናይ ታሕቲ ተከዲና አብ ወርቃማ ወንበርን ድሕረ ገፅን ኮይና ፤ አብ ምስሊ ዘለው ስእሊ ሰባት እናተከታተለት ትርከብ፡፡ እዛ ሰበይቲ እንታይ ስለ ዝረአየት እያ ኢዳ ሓፍ አቢላ ዘላ?

ኣብዚ ዘይተመልኡ ህንፃታት ብበዝሒ ይርአዩ ኣለዉ፡፡ ኣብ ትግራይ ከምዚ ዝኣምሰሉ ዘይተመልኡ ህንፃታት ብበዝሒ ዝርከቡ ስለ ምንታይ ምዃኑ ክትግምቱ ዶ ትኽእሉ?

እዚ ሆም ላንድ ናይ ዝበሃል ሆቴል ኣዳራሽ እዩ፡፡ ኣብዚ ኣዳራሽ ነገራት ብመልክዕ ተዳልዮም ኣለዉ፡፡ ኣብዚ ኣዳራሽ ኣጋይሽ ወይ ዓማዊል እንታይ ዓይነት መስተንግዶ ይረኽቡ?

ዛሬ በትንሹ ይቆጥቡ ነገን በትልቁ ያልሙ! ዝብል ብፃዕዳ ሕብሪ ዝተፀሓፈ አብ ቆፃዕ ሕብሪ ድሕረ ገፅ ዝርከብ ኮይኑ፤ ክልተ ሰባት ፀሊም ክዳን ተከዲኖም ኮፍ ኢሎም ፡፡ቴሌብር ዝብል ፅሑፍ ብዕንቋይ ሕብሪ ዝተፀሓፈ አብ ፃዕዳ ድሕረ ገፅ ይርከብ፡፡

አብ ዓለምና ካብ ዝርከቡ ተጋሩ ላዕለወተ አመራራሓ ካብ ዝኮኑ ሓደ ዶክተር ቴድሮስ አድሓኖም ናይ ጥዕና ዓለም ዋና ዳሬከተር እንትኮኑ ዶክተር ቴድሮስ አድሓኖም ብርክት ዝበሉ ስራሐቲ ዝሰሩሑ መራሒ እዩ። ዶክተር ቴድሮስ ናብ ጥዕና ዓለም ዳሪክተር መዓዝ ተሾይሞም?

ቤት ምግቢ ቤት ምግቢ ማለት ዝተፈላለዩ ዓይነት ምግቢታት ዝርከብሉ ቦታ እዩ፡፡ ከም አብነት ብጫ ሕብራዊ ሕብሪ ኬክ አብ ፃዕዳ ቦፌ ተቀሚጡ ይርከብ፡፡ እዚ ኬክ ክንደይ ይሽየጥ?

ማሽናት፡- ዝተፈላለዩ ነገራት ብመልክዕን ቅርፅን ብበዝሒ ንምምራት ዝጠቕሙ አዮም፡፡ እዚ ዝረአ ዘሎ ማሽን ጡብ ንምምራት ዝጠቅም ኮይኑ ንመልከዐኛ መንድቅ እንጥቀመሉ እዩ፡፡ ኣብ ከባቢኹም ብጡብ ዝተነደቐ ህንፃ ዶ ትሪኡ?

ሕግን ደንብን መኽበርቲ ናይ ፀጥታ ኣካላት ኣብ ሓደ ኣዳራሽ ተኣኪቦም ይርአዩ ኣለዉ፡፡ ሕግን ደንብን መኽበርቲ ኣካላት ካብቲ ካልእ ወገን ብምንታይ ተፈልዮም ይፍለጡ?

ንዝኾነ ኘሮግራም ወይ በዓል ንመኽበሪ ዝተዳለወ መድረኽ ይረአ ኣሎ፡፡ ባህላዊ እደ ጥበብ ስፈታትን ባህላዊ ኩርሲን ብዝተፈላለዩ ኣርተፊሻል ዕንበባን ዝደመቐ እዩ፡፡ እዚ እንታይ ንምኽባር ዝተዳለወ እዩ?

ኣብ ትግራይ ካብ ዝርከቡ ባህላዊ መስተ ሓደ ዝኮነ ስዋ እንትከውን ንመርዓን ንዝተፈላለዩ ጉዳያትን እንጥቀመሉ ኣብ ጎማ ተጠይኡ ኣሎ። ኣብ ከባቢኩም ስዋ ብምንታይ ይዳሎ ?

ብባህላዊ ሃይማኖታውን ኣከዳድና ኢትዮጵያ ዝተኸድኑ ብዙሓት ሰባት ኣብ ውቁብ ኣዳራሽ ክስዕስዑ ይረኣዩ። መብዛሕትኦም ጻዕዳ ክዳን ዝተኽደኑ ክኾኑ ከለዉ፡ ገሊኦም ግን ባህላዊ ክርስትያናዊ ክዳን ዝተኸድኑ እዮም። እዚ ናይ ባህላዊ ደርፊ ኢትዮጵያ ድዩ ወይስ ዘመናዊ ደርፊ?

ተጋዳላይ ኣቦይ ስብሓት ነጋ ካብ ናይ ህወሓት መስረቲ ሓደ እንትኮኑ ኣብ መንጎ ኢትዮጵያን ትግራይን ዝተፈጠረ ኩናት ተኣሲሮም ነይሮም። ሕዚ ኣብ አሜሪካ ከምዝቅመጡ ትፈልጡ ዶ ?

ኣብ ባህላዊ ቤት መግቢ ተዶት ብባህላዊ ሳዕስዒትን ሙዚቃን ምርኢት የርኢ። ድሕረ ባይታ እቲ መድረኽ ኣብ ኢትዮጵያ ዝርከቡ ታሪኻዊ ቦታታት ዝገልጽ ስእሊ ጽርግያ ተሸፊኑ ኣሎ። ኣብ ስእሊ ዝተርኣየ ባህላዊ ምርኢት ኣበይ ይካየድ ኣሎ?

ሓንቲ ጎል ፃዕዳ ባህላዊ ክዳን ዝተከደነት ፀሊም ካፓንዝገበረትን ፀለም ናይ ታሕቲ ናይ ላዕልን ዘገበረ መንእሰይን ንእሽተይ ቆልዓ ኣብ ወንበር ከፍ ዝበለትን እቱይ መንእሰይ ድምፃዊ እዩ። ሽሙ መን ይብሃል?

ንግድ ምትዕድዳግን ንግድን ምትዕድዳግን ማለት ምሻጥን ምግዛእን እንትኸውን፤ አብ ዕዳጋ ዝተፈላለዩ አስቤዛታት ብርክት ዝበሉ ሰባት እንዳሸጡን እንዳገዝኡን ይርከብ፡፡ አስቤዛ ምንጋድ ትክእሉ ዶ?

ናይ እስልምና እምነት ተኸተልቱ ዝኾና ኣንስቲ ከፍ ኢለን ይራኣያ ኣለዋ፡፡ እተን ኣብ ማእኸል ዘለዋ ሰበይቲ ዝኾነ ጥረ ነገር ሒዘን ኣለዋ፡፡ እዘን ኣንስቲ እንታይ ይገብራ ኣለዋ?

ኣብ ከባቢ ትግራይ ዓበይቲ ወለዲ ንናይ ኢድን እግርን መመላኽዒ ዝጥቀማሉ ሳስላ እዚ ይመስል፡፡ ከም ቅርጥማት ሕማማት የድሕነልና እዩ ውን ይብላ፡፡ ኣብ ዕዳጋ እንትሽየጥ ዶ ሪኢኹም ትፈልጡ?

ብኣግራብ ዝተሸፈኑ ምልኩዓት ጐቦታት ይርአዩ ኣለዉ፡፡ ከምዚ ዝበለ ብኣግራብ ዝመልክዐ ቦታ ብዙሕ ኣይርአን፡፡ እዚ ምልኩዕ ቦታ ኣበይ ከባቢ ዝርከብ ይመስለኩም?

እዞም ኣቦ እዚኦም ናይ ሞስሊም እምነት መራሒ ዝኮኑ ኣብዚ ዝሓለፈ ሰሙን ዝዓረፉ መራሒ ሃይማኖት እዮም ነይሮም። ናይዚ መራሒ ሽም መን እዩ?

ኣብ ትግራይ ካብ ዝርከባ ሚዳታት ሓንቲ ዝኮነት ድምፂ ወያኔ ትግራይ ኮይና፣ እዚ ድማ ናይ ድምፂ ወያኔ ኣርማ እዩ። እዚ ኣርማ ትርጉሙ እንታይ ይመስለኩም?

ሎጎ መንገዲ ኣየር ኢትዮጵያ የርኢ። ኣብ ልዕሊኡ ብቀይሕ ዝተጻሕፈ “ኢትዮጵያዊ” ዝብል ቃል፡ ኣብ ትሕቲኡ “ሓድሽ መንፈስ ኣፍሪቃ” ዝብል ቃል ኣሎ፣ ትርጉሙ ድማ “ንኣፍሪቃውያን ዝሓሸ መንፈስ” ማለት እዩ። እዚ ምልክት እዚ ንናይ ኣየናይ ትካል ይውክል ትብሉ?

እዘን ደቂ ኣንስትዮ ባህላዊ ክዳን ጥልፊ ክዳንን ኣብ ክሳደን እዝነን፣ ርእሰን ወርቂ መጋየፂን መመላክዕን ዝገበራ እየን። ንስኩም ከ ወርቂን ጥልፍን ዝገበራ ሪኢኩም ዶ ትፈልጡ ?

ኢደ- ጥበብ ኢደ-ጥበብ ማለት ባዕልካ እትቀርፆም ኮይኖም፤ ከም አብነት አብ ፅንፀይቲን ጨርቂን ዝተቀረፁ ዝተፈላለዩ ሕብሪታት ዘለዎም ስእሊታትን ናይ ማርያም ምስ ወዳን ካልኦት መላእክትን ፃድቃናትን አብ ሰማያዊ ሕብሪ ድሕረ ገፅ ይርከቡ፡፡ ስእሊ ማርያም ምስ ወዳ ትስእሉ ዶ?

ጫማ ልዕሊ መከላኸሊ ዕሾኽን ኣመኬላን፡፡ ኣብ ዘመንና ጫማ መዘነጢ ፋሽን እውን እዩ፡፡ ብዝገብርዎ ፍሉይ ጫማ ዝምክሑን ሰባት ገጢሙኩም ዶ ይፈልጥ?

ክልተ ሰብኡት እናተንቀሳቐሱ ይረኣዩ። ክልቲኦም ወተሃደራዊ ክዳን ተኸዲኖም፡ ሓደ ድማ ኣብ መንኵቡ ኣጽዋር ሒዙ ይርከብ። እቲ መሬት ጽርግያ ወይ ትራክ ይመስል። እቶም ኣብ ስእሊ ዘለዉ ሰባት እንታይ ይገብሩ ኣለዉ?

እዚኦም ኣይተ ደመቀ መኮንን ይበሃሉ፡፡ ኣይተ ደመቀ መኮንን ናይ ፌደራላዊ ዲሞክራሲያዊ ሪፖብሊክ ኢትዮጵያ ምክትል ጠቅላይ ሚኒስተር ኮይኖም ሰሪሖም እዮም፡፡ ንሶም ጡረታ መዓዝ ወፂኦም?

ብመስርዕ ጠጠው ዝበላ ደቂ ኣንስትዮ ይራኣያ ኣለዋ፡፡ ኩለን ድማ ረቐቕቲ ሻርኘታት ተኸዲነን ንፀጋም ገፀን ይሪኣ ኣለዋ፡፡ ብምንታይ ምኽንያት ተሰሪዐን ጠጠው ዝበላ ይመስላ?

መስተታት፡- ካብቶም ብባህላዊ ሜላ ዝዘጋጀው መስተታት ሓደ ስዋ እዩ፡፡ እቲ ዝረአ ዘሎ ጉዕሽ ስዋ ዝባሃል እንትኸውን ካብ ዳጉሻ፣ ጌሶን ቡቕል ይዘጋጀው፡፡ ንስኻትኩም ከ ጉዕሽ ዶ ፅራይ ስዋ ትፈትው?

ኣብዚ ክልተ ሰባት ኣብ ሓደ መኣዲ ኮፍ ኢሎም ክበልዑ ይረኣዩ። ኣብ መኣዲ ዝተዳለወ ምግቢ፡ ቁራጽ ደርሆ፡ ዝበሰለ ድንሽ፡ ሰላጣን ብርጭቅ ኣሎ። ኣብ ድሕሪት ድኳን መስተን ይርአ። ኣብ ቤት ምግቢ ክትበልዕ ከለኻ እንታይ ዓይነት ምግቢ ትመርጽ?

ናይ ገፅን ከንፈርን መመላክዒ ግብኣታትን መሳርሕታትን ይርአዩ ኣለዉ፡፡ እዞም ናይ ፋብሪካ ውፅኢት ዝኾኑ ምህርትታት ኣብ ጥዕና ዘብፅሕዎ ፀገም ኣይህሉን ዶ?

እዚን ኣይነት እንስሳ ናይ ገዛ ንስሳ ኮይነን ኣላሕም ወይ ክፍትታ እዳተበሃለ ዝፅዋዓ እንትኮና ብጣዓሚ ብዝ ዝበላ ኣብ ናይ በዕላን መመገብ ምግብ እንትምገበ ንዕዘብ ፃዕዳ ዐለምትን እንትኮና እዚ ዝምገበኦ ካፍተንናይ ዓዲ ፍልይ ዝበለ እዩ እንታይ እዳተበሃለይፅዋዕ?

ጻዕዳ ክዳን ዝተኸድነ ሰብኣይ ኣብ መንበር ኮፍ ኢሉ ይርአ። ኣብ ርእሱ ዝተጠቕለለ መሸፈኒ ገይሩ ኣሎ። ኢዱ ኣብ ጎድኒ እቲ መንበር ከዕርፍ፡ ገጹ ናብ ጎድኒ ክቕየር ይረአ። እዚ እንታይ ዓይነት ሰብ ይመስለኩም? መራሒ ድዩ ወይስ መንፈሳዊ ሰብ?

አብ ኢትዮጲያ ካብ ዝነበሩ ዓበይቲ መራሕቲ ናይ ነበረ ጠቅላይ ሚኒስተር መለስ ዜናዊ ባልትቤት ቀዳማዊት እመቤት እናተባህላ ይፀዋዓ ነይረን ።እዚን ቀዳማዊት ሽመን መን ይበሃላ?

ኮስት ዝበሃል ናይ ታኒካ ሕሩጭ ፃባ ይርአ ኣሎ፡፡ ንሕና ካብ ኣፍሪካ ብጥሪት ከፍቲ ቀዳሞት እንትንኮን ናይ ደገ ዕሹግ ፃባ ክንዕድግ ኣየሕፍርን ዶ?

ናይ ጣውላ ናውቲ ዝስርሐሉ ቦታ እዩ፡፡ መብዛሕትኡ ማሕበረሰብ ኣብ ገዝኡ በዞም ናውቲ እዩ ዝግልገል ስለዝኾነ ነዚ ሙያ ንምዕባይ እንታይ ክግበር ኣለዎ?

አብ ሃገርና ካበ ዝርከቡ ሃይማኖታት ሓደ ሃይማኖት ተከተልቲ አርቶዶክስ ተዋህዶ እንትኮውን አብዚ ከም እንዕዞቦ ከም ዘለና ናይ ስንበት ትምህርቲ ተመሃሮ በገና ሒዞም እናዘመሩ የሪኢየና በገና ካብ ምንታይ ይስራሕ።

ኣብ ሓደ ሓደ ሆቴላት ወይ ከዓ ናይ ስራሕ ቦታታት እቲ ተገልጋሊ (ደንበኛ) ክፈልጦምን ክግንዘቦምን ዘለዎ ተግባራት ብወረቐት መልክዕ ተፃሒፎም ይልጠፉ ወይ ኣብ ጠረጴዛ ይቕመጡ፡፡ ብኸምዚ ደቂቕ ፅሑፍ ተፃሒፉን ተለጢፉን ኣብ ቤት ምግቢ ዶ ሪኢኹም ትፈልጡ?

ሓንቲ ጽብቕቲ ኢትዮጵያዊት ጓል ኣንስተይቲ የርኢ። ባህላዊ ክዳን ተኸዲና፣ ክዳውንታ ድማ ብጻዕዳ፣ ብቀይሕን ወርቅን ዝተሸለመ እዩ። ኣብ ክሳዳ ባህላዊ መንጠልጠሊ ስተሊን ገየራ፡ ኣብ እዝና እውን ጽቡቕ ሽልማት ይርአ። ኣብ ዘመናዊ ዘመን እዚ ዓይነት ባህላዊ ኣከዳድናን ምጥቃም ኣገዳሲ ይመስለኩም?

ብስሚንቶ ዝተነደቀ ቤተ ክርስትያን አብ ዓብይ ግድሚ/ጎቦ/ ብቆርቆሮ መስቀል ዘለዎ ተከዲኑ ይርከብ፡፡ አብ እግሪ እዚ ጎቦ ቡዙሓት አእማንን አትክልቲን ይርከቡዎ፡፡ እዚ ቤተ ክርስትያን እንዳ እንታይ ይበሃል?

እዚ ኣብ ከተማ ኣክስም ዝርከብ እንትከውን ኣብ ጥቃ እዳማርያም ቤተክርስትያን ዝርከብ ጥንታዊ ቅርስእ እትከውን እዛ ቅርስ እዝኣ ሓወልቲ ኮይ ና እታ ማእከላወቲ ድያስ እታ ንእሽተይ ትፍልጥዶ?

ናይ ኢትዮጵያ ወፃኢ ጉዳይ ሚኒስትር ዝነበሩ ኣይተ ደመቀ መኮነን ናይ ኣፍሪካ ሕብረትን ናይ ኢትዮጵያን ባንዲራ ኣብ ዘለዎ ማእኸል ተቐሚጦም ኣለዉ፡፡ ናይ ኣፍሪካ ሕብረት ባንዴራ ኣብ ጐኖም ክህሉ ዝኸኣለ ብምንታይ ምኽንያት ይኾን?

እዚ ኣብ ላስቲክ ተዓሺጉ ዝኒሀ ምግቢ ብመልክዕ ዳቦ ቆሎ ዝዳሎ ኮይኑ ኩኪስ ድማ ይበሃል፡፡ እዚ ኩኪስ ዝበሃል ምግቢ ካብ ምንታይ ይዳሎ?

እዚ ብለይቲ ዝተሳእለ ትርኢት ጎደና ከተማ ዘርኢ እዩ። ኣብ መጀመርታ ናይቲ ትርኢት፡ "ሚላን ባር" ዝብል ጽሑፍ ኣሎ፡ ሰባት ድማ ኣብኡ ኮፍ ኢሎም፡ ክሰትዩ ይረኣዩ። እዚ ቦታ እዚ መዓልትን ለይትን ብማዕረ ዝደምቅ ድዩ? ወይስ ብለይቲ ጥራይ? እንታይ ትብሉ?

እዚ መኪና እዚኣ ናይ ህዝቢ መመላለሲት መከና ኮይና ሚኒማስ ትበሃል። ኣብ ጎኒ እታ መኪና ድማ ፖስተር ለጢፋ ስራሕን ግልጋሎት እንዳዘረት ብድምፂ ተፋልጥ ከም ዘላ የሪኣና። መፋለጢ ምጥቃም እንታይ ረብሓ ኣለዎ ?

ሰላማዊት ገብሩ ትበሃል ደራፊት ምስ ዋኒነይ ዝብል ፅሑፍ ትርአ ኣላ፡፡ ዋኒነይ ዝብል ርእሲ እዛ ሰብ ናይ ትፍለጠሉ ደርፊ ርእሲ ዶ ይኸውን?

አትክልቲን ፍራፍረን ዝበሃሉ ንጥዕናና ብጣዕሚ ጠቀምቲ እዮም፡፡ ከም አብነት ሓንቲ ሓምለዋይ ተክሊ ፓፓዮ ቡዙሕ ፓፓዮ ዝብላዕ አውፂአ ሓንቲ ከዓ ዝበሰለት እያ፡፡ ፓፓዮ ምብላዕ ትፈትው ዶ?

ኣብ ብሽልማት ዝወቀበ ገዛ ኣብ ዙርያ መሶብ ከቢቦብ ገለ ሻሂ መሳሊ ገለ ድማ ቡና መሳሊ ይሰትዩ ኣለዉ፡፡ እዚ ገዛ እንዳ መርዑት ዶ ይመስል?

ሸንሸል ዝብሃል ኮይኑ አተን ክቢ ነንባዕለን ዝተታሓዘን ልቢ ቅርፂ ዘለወን እውን ነንባዕለን ዝተታሓዘን ኣብ ክሳድን ኢድን ንገብሮ። ካብ ምንታይ እዩ ተሰሪሑ?

ደቂ ኣንስትዮ ንመልከዐን መጋየፂ ካብ ዝጥቀማሉ ሓደ ኣርቴፊቫል ፀጉሪ እዩ፡፡ ዝተፈላለዩ ዓይነታት ቁኖ ብኣርቴፊሻል ፀጉሪ ይቑነና፡፡ እዚ ዓይነት ኣሰራርሓ ቁኖ እንታይ ይባሃል?

ናይ ባህሊ ክዳውንቲ ዝተኸደኑ ሓደ ዓብይ ሰብኣይን ሓንቲ ዓባይ ሰበይትን ብሓባር ተታሓሒዞም ብታሕጓስ ትኩር ኢሎም ናብ ካሜራ እንዳራኣዩ ጠጠው ኢሎም ኣለው፡፡ ሰብኣይን ሰበይትን ዶ ይኾኑ?

እዚ ኣብ ታሕቲ መንገዲ እምኒ ይርአ፣ ኣብ ወሰን ድማ ኣብ ጫካ ዝርከቡ ተኽልታትን ኣግራብን ይርአ። ኣብ ማእከል ደው ዝበለ መስመር ብርሃን ኣሎ፡ ልዑል ሰማያዊ ሰማይ ድማ ይርአ። ኣብ ከምዚ ዝበለ ተፈጥሮኣዊ ቦታ ምጉዓዝ ትፈቱ ዲኻ?

እዚ ደቂ ተባዕትዮ ኣብ ማይ ክሕምሱ ዘርኢ እዩ። እቲ ማይ ዕግርግር ዝመልኦን ዝንቀሳቐስ ይመስል። እቶም ሰባት ኣብ ዝተፈላለየ ቦታ ይንቀሳቐሱ ኣለው። እዞም ሰባት እዚኦም ኣብዚ ሩባ ንምዝንጋዕ ድዮም ወይስ ንምዝሓል ዝሕምሱ ዘለው?

እዚ ትርኢት ውሽጣዊ ዕዳጋ ኮይኑ፡ ኣቑሑት ኣብ ውሽጢ ይራኣዩ። ብዙሓት ካብ ላኻ ዝተሰርሑ መኾስተራት ኣለው፡፡ እዚ ኣቕሓ እዚ እንታይ ንምስራሕ ይጠቅመና?

ብኲናት ወይ ብኻልእ ዕንወት ዝዓነወ ዝመስል ህንጻ፡ ኣብ ቅድሚኡ ደው ዝበሉ ህጻናት። መብዛሕትኦም እቶም ህጻናት ሃገራዊ ክዳን ወይ ባህላዊ ክዳን ዝመስል ክዳን ዝኽደኑ እዮም። ኣብያተ ትምህርቲ ክሳብ ክንደይ ከቢድን ነባሪን ክህልዎ ይኽእል?

መነፀር ዝገበራ ዕድሚአን ኣብ ልዕል ዝበለ ዝምደባ ሰበይቲ ይረኣያ፡፡ ኣብ ርእሰን ኣብ ከባቢ ኣምሓራ ዝግበር ፃዕዳ ቆቢዕ ገይረን ኣለዋ፡፡ እዘን ሰበይቲ ክርስትያ ዶ ይመስላኹም?

ኣብ ዙርያ ሓደ ዓቢ መድረኽ ዝተኣከበ ብዙሕ ህዝቢ ዘርኢ እዩ። ህዝቢ ቀይሕን ብጫን ባንዴራ ሒዙ ዕልል ይብል ኣሎ። ኣብ ማእከል ድማ ብዙሕ ቁጽሪ “45” ኣሎ። ኣብቲ ፅሑፍ ዘሎ “45” ዝብል ቁጽሪ እንታይ ይውክል?

ተፈጥሮኣዊ መልክዓ ምድሪ ቀይሕ በረኻዊ ሓመድን ዕሙር ኻውሕን ዘርኢ እዩ። እቲ ከባቢ ብዘደንቕ ስርርዕ ቀጠልያ ኣግራብን ተኽልታትን ዝተሸፈነ እዩ። እቲ ዘሎ ተፈጥሮኣዊ ኣቃውማ ካብ ምንታይ ዝተሰርሐ ይመስል?

ኣብዚ ምልክት ፓነል ይርአ። ኣብቲ ምልክት "አጅየት ቤት ምግብን መስተን" ዝብል ጽሑፍ ዘለዎ ኮይኑ፡ ኣብ ትሕቲኡ ድማ "ሮብዕን ዓርብን ናይ ፆም ምግብታት" ዝብል ጽሑፍ ኣሎ። እዚ ምልክት እዚ እንታይ ዓይነት ቦታ እዩ ዘመልከት?

ድሮን ኣብ ምድሪ ብዘሎ ተቖፃፃሪ በዓል ሞይ ክትትል ዝግበረለን በረርቲ ናይ ኤለክትሮኒክ ኣካላት እየን፡፡ ድሮን ብዙሕ ግልጋሎት ኣለወን፡፡ ኣብ ከባቢና ድሮናን ንምንታይ ግልጋሎት ይውዕላ?

ሓደ ነዊሕ ወዲ ጠጠው ኢሉ እግሩ ሓሊኹ ይረአ ኣሎ፡፡ ጉዕ ዝሕብሩ ናይ ትራፊክ ወይ ከዓ ናይ መንገድን ትራንስፖርትን ጋዎን ተኺዱ ኣሎ፡፡ ናይ ኣበይ ዓዲ ሕጊ ኣስከባሪ እዩ?

እዚ ባህላዊ መውቀጢ መጉእ ኮይኑ ወለዲ ካብ ዕንጨይቲ ፀሪቦምን ኣስተኻኺሎምን ይሰርሕዎ፡፡ ቡና ንምውቃጥ ፣ቀለልቲ ናይ ቅመማቅመማት በቲ ምስኡ ዝኒሀ ሓፂን መውቀጢ ንምውቃጥ ይጠቅም፡፡ ቡና ብማሽን ዶ ወይስ በዚ መጉእ ዝተወቐጠ ይጥዕም ትብልዎ?

እዚ ግዚያዊ ናይ ሸቐጥ ቦታ እዩ፡፡ ኣብ እዋን በዓላት ከምዚ ዝኣምሰለ ግዚያዊ መሸጢ ቦታ ይዳሎ እዩ፡፡ ባዛር ካብዚኣቶ ሓደ ኮይኑ ክጥቀስ ዶ ይኽእል?

ኣብዚ ሓደ ሰብኣይ ኣብ ቅድሚ ኦም ማንጎ ደው ኢሉ ኣሎ። ኣብቲ ገረብ ብዙሓት ዝበሰሉን ንብሩህን ማንጎታት ተሰቒሎም ኣለዉ። እቲ ሰብኣይ ኢዱ ኣልዒሉ ንሓንቲ ካብተን ማንጎ ይትንክፍ ኣሎ። ኣብ ከባቢኩም ከምዚ ዓይነታት ተክሊ ማንጎ ኣለውኩም ዶ?

ፀጉሩ ናይ ቅዲሚቱ ዝበረሐን ናይ ዓይኒ መነፀር ዝገበረን ብድሕርይኡ ድማ ቀይሕ ሕብሪ ዘለዎ ጠረጴዛን ኣሎ። እቱይ ዝተከደኖ ናይ መን ዩኒፎርሚ እዩን ? እቱይ ኣብ ማእገሩ ዘሎ ማዕርግ እንታይ ይብሃል ?

ብኣትክልቲ ዝማዕረገ ደስ በሃሊ ኣከባቢ ይርአ ኣሎ፡፡ ኣብዚ ከባቢ እኒ በናና ይርከቡ፡፡ እዞም ተኽልታት ኣብ ኢኮነሚ ማሕበረሰብ እንታይ ኣወንታዊ ረብሓ ኣለዎም?

ኣብዚ ምስሊ "መሸጣ ዋጋ ስፔሲፊኬሽን ኣክስዮን ባንኪ ሕብረት ኦሮሚያ"ዝብል ጽሑፍ ኣሎ። ኣብ የማን፡ መጠን ክፍሊት ተዘርዚሩ ኣሎ ብንጹር ቁጽሪ። እዚ መፋለጢ ንዋጋን ኣገልግሎትን ንግዲ ኣክስዮን ንምግላጽ ዝተዳለወ እዩ። ከምዚ ዓይነት ኣገልግሎት ተጠቒምካ ንግዲ ኣክስዮን ክትጅምር ትደሊ ዲኻ?

እዞም ባህላዊ ስዕስዒት አወዳትን አጋላትን ኮይኖም ፊት ንፊት ኮይኖም ዝስዕስዑ ክዳነን ፃዕዳ ብላዕሊ ሽርጥ ጌረን እቶም አወዳት እውን አገልድም ፃዕዳ ጌሮም ኣለዉ ። እዚ ባህሊ ናይ ምንታይ እዩ? ናይቶም አወዳት ጫማ እንታይ ይበሃል ሽሙ ?

ኣብዚ ዘለው ሰባት ናይ ምብራቅ ትግራይ ኢሮብ ኮይኖም ፃዕዳ ተከዲኖም ውርውራይ በትሪ ሒዞም እንዳሳዕስዑ እዮም ? እዚ ዓይነት ስዕስዒት እንታይ ይበሃል ?

ኣብ ሓደ ቆጽሊ ብዙሓት ቀያሕቲ ፍረታት ትዕዘብ። እቶም ፍረታት ድሙቕ ቀይሕ ኮይኖም ዝበሰለ ፍረታት በርበረ ይመስሉ። እዞም ቀያሕቲ ፍረታት እንታይ ዓይነት ፍረ ይመስሉ?

ናይ መስኖ ፍርያት ኹዒቱ ኣላሳሊሱ ንክተክል ተዳልዩ ኣብ ስራሕ እዩ ዘሎ:: እዚ መንእሰይ ስራሕ የክብር እዩ:: ግን ብዘይስራሕ ሰብይነብር ዲዩ ?

ሓደ ሰብአይ ቆፃል ናይ ላዕሊን ሓመደዋይ ስረ ተከዲኑ አፉ ፃዕዳ ጨርቂ ተሸፊኑን ፃዕዳ ኩታ ተዓጢቁን አብ ቀይሕ ድሕረ ገፅ ጠጠወ ኢሉ ይርከብ፡፡ ንስኩም ኸ ተዓጢቅኩም ዶ ትሰግዱ?

ኣብ መድረኽ ምርኢት ባህላዊ ስዕስዒት ዘቕርቡ ሰባት ይርአዩ ኣለዉ፡፡ ኣብቲ ኣዳራሽ መሶባት ይርአዩ ኣለዉ፡፡ እዚ ኣዳራሽ ባህላዊ ናይ ምግቢ ኣዳራሽ ዶ ይመስል?

ዝተፈላለዩ ዓይነታት ባንክታት ዘለዉ ኮይኖም ካብአቶም ሓደ ልምዓት ባንክ እዩ። እዚ ባንኪ ንዓማዊሉ ስሉጥ ዝኮነ ግልጋሎት ዝህብ ባንኪ እዩ። ንስካትኩም እዚ ቦታ አበይ ይመስለኩም?

ናይ መፃሕፍቲ መደርደሪ ሸልፍ ይርአ ኣሎ፡፡ እዚ ሸልፍ መብዛሕትኡ ግዜ ኣብ ቤተ መፃሕፍቲ እዩ ዝርከ፡፡ መፃሕፍቲ ኣብዚ ምድርዳሮም ንምንታይ ይጠቅም?

እዚ ዘመናዊን ቅርጺ ዘለዎን ጠረጴዛ ዘርኢ እዩ። እቲ ጠረጴዛ ውህደት ኣራንሺ ዕንጨይትን ግራጭን እዩ። ኣብ ላዕሊ ናይ ኮምፒተር ላፕቶፕ፡ ቴለፎንን ናይ ጽሕፈት መሳርሒታትን ይርአ። ከምዚ ዝበለ ዘመናዊ ጠረጴዛ እንተዝህልወካ ንእንታይ ዓይነት ናይ ስራሕ ቦታ ክትጥቀመሉ ምደለኻ?

ዝተፈላለዩ ዓይነታት ባህላዊ ጫማታት አለው ካብአቶም ሓደ እዚ ንዕዘቦ ዘለና ሳእኒ እናተባህለ ዝፀዋዕ ኮይኑ እዚ ሳእኒ ካብ ምንታይ ዝስራሕ ይመስለኩም?

ስይበት ዝበዝሓ ሰበይቲ ኣብ መድረኽ ትዛረብ ኣላ፡፡ ብድሕሪታ ድማ በቢዓይነቱ ባንዴራታት ተሰቒሉ ይረአ፡፡ እዛ ሰበይቲ ብዛዕባ እንታይ መደረ ተስምዕ ትህሉ ትብልዋ?

እዚ ኣብ ኣኽሱም ከተማ ዝርከብ ፋኖስ ዝበሃል ሳሙና ዘምርት ሓላፍነቱ ዝተወሰነ ናይ ውልቀ ማሕበር ትካል እዩ፡፡ እዚ ፋብሪካ መዓዝ ተመስሪቱ?

ኣብ ትግራይ ካብ ዝርከባ መራኸብቲ ሓፋሽ ሓደ ድምፂ ወያነ እንትትከውን ኣብ ናይ መደብ ቋንቋ ትግርኛ ብዛዕባ ናይ መቐለ ቤት ምኽሪ ዋዕላ እንትመሓላለፍ የርኢ፡፡ ንስኹም ከ ዜና ድ/ወ ዶ ትከታተሉ?

አብ አክሱም ካብ ዝርከቡ ገዳማት ሓደ ፅዮን ማርያም ቤተ ከርስትያን እንትኮን ከም እንምልከቶ ናይ እንዳ ማርያም መእተዊ በሪ ኮይን ወንበራት እውን ተደርዲሩ ይርከብ። ንስኩም ናብዚ ቦታ መፂኩም ዶ ትፈልጡ?

ካብ ኢትዮጵያ ሐንቲ ወይዘሮ አዳነሽ አቤቤ ዝተባላ ከንቲባ ናይ አዲስ አበባ ኮይን አብ መሰረተ ልምዓት ንጥፍ ተሳትፎ ዘለወን እየን ።ንሱኩም ከ ከምአንትነጥፍ ዶ

ዝተፈላለዩ ዓይነታት ካብ ዕንበባ ዝስሩሑ ጨናታት አለው እዮም ጨና መብዛሕቲኡ ግዜ አብ ዝተፈላለዩ ጉዳያት ገይራዮም እንወፀእን እንጥቀመሉ ኮይኖም ንስኩም ከ ጨና ትፈትው ዶ?

ናይ ኢትዮጵያ ፌደራል ፖሊስ ኣባላት መለለዪ ክዳኖም ተኸዲኖም ኣብ ኣዳራሽ ተኣኪቦም ኣለው፡፡ ናይ ሬደራል ፖሊስ ኣባላት ስልጣኖምን ሓላፍነቶምን እንታይ እዩ?

እዞም ኣብ ሰማያዊ ክሻ ዘለው ንጥዕና ጠቀምቲ ካብ ዝብሃሉ ዱንሽን ካሮትንጥቅልል ጎመንን ካሮትን ዝኣመሰሉ እዮም። ካልኦት እንታይ እንታይ ዓይነት ጥቅምታት ኣለዎም?

ደቂ ሰባት ክዳውንቶም ነብሶምን እንተረሲሖም ተሓፂቦም ንክፀርዩ ካብ ዝጥቀምሉ ሓ ሳሙና እዩ። ንስኻትኩም ከ ካብ ሳሙና ወፃኢ ካሊእ ትጥቀምሉ ዓይነት መፅረዪ ትጥቀሙ ዶ?

ክልተ ፀሊም ሱፍ ዝተኸደኑ ኢዶም እንትለዋወጡ፣ ሓደ በዓል ፀዓዳ ክዳን ሰብኣይ ድማ ኣብ ማእኸሎም እናሰሓቐ የንጨብጭብ ኣሎ፡፡ እቶም ዝጨባበጡ ዘለው ሰባት በዓል መን ይመስለኩም?

ገለ ኣካሎም ዕርቃኑ ገለ ኣካሎም ድማ ብጥቕጣቕ ክዳን ዝተኸደኑ መናእሰይ ኣብ መድረኽ እንትንቀሳቐዩ ይርአዩ ኣለዉ፡፡ እዞም ሰባት ሞዴሊስት ተባሂሎም ክፅውዑ ዶ ይኽእሉ?

ኣትክልቲ ንምትካል ዝተዳለዉ ናይ ሕርሻ መደባት ይርአዩ ኣለዉ፡፡ እዞም ናይ ሕርሻ መደባት ከም ልምዲ እንታይ ዓይነት ናይ ኣትክልቲ ዝርአቲ ዝዝርኣሎም ይመስለኹም?

እዚ ኣብ ኣኽሱም ከተማ ዝርከብ ናይ ንግስተ ሳባ ቤተ መንግስቲ እዩ፡፡ እዛ ንግስቲ ክርስቶስ ኣብ ወንጌሉ ብኽብሪ ዝፀውዓ እያ፡፡ ነዛ ንግስቲ ብኽብሪ ዝፀወዐሉ ምኽንያት እንታይ እዩ?

ብዙሓት ጠራሙዝን መስተታት ዘለው ኮይኖም ቫድካን ዝኣመሳሳሉን እዮም። ካብ መጠን ንላዕሊ እንተተሰትዮም ንሂወትካ ብጣዕሚ ሓደጋ ካብ ዝኮነ ሓደ እዩ። እንታይ ዓይነት መስተ ይብሃሉ?

ኣብ ናይ ኦርቶዶክስ ተዋህዶ ቤተ ክርስትያን እምነት ኣብ በዓል ጥምቀት ሊቃውንቲ ከተማ ኣክሱም ኣብ ናይ ክብረ በዓል ስርዓት እንተኽብሩ ዘርኢ እዩ፡፡ ስርዓተ ቤተ ክርስትያ ካብ ዝሸባሃሉ ትፈልጥዎም ዶ ምጠቐስኩም?

ኣብ ዕዳጋ ብብዙሕ ዝተኾመረ ኣስቤዛታት ይረአ፡፡ ሰባት ነታ ትሸይጥ ጓል ደው ኢሎም እንትጥይቕዋን ከም ኮሚደረ፣ ሽጉርቲ ቀይሕ፣ ዕሽጓት ኦማር ዘይቲታትን ሒዛ ኣላ፡፡ ካብኣ ቀፂለን ውን ካልኦት ዝሽየጥ ኣስቤዛ ዝሓዛ ይራኣያ፡፡ ካብዞም ኣስቤዛታት ሕዚ ብበዝሒ እንታይ ንገዛእኹም?

አብ እንዳገባር ገዛ አርባዕተ ሰባት አብ መአዲ ቀሪቦም ቀሺ ይባርኩ አለው፡፡ እዚ እንዳ ገባር ገዛ ብዝተፈላለየ ዓይነት ስፈ ተመላኪዑ ይርአ፡፡ መአዲ ንምንታይ እዩ ብቐሺ ዝባረኽ?

ተፈጥሮን አከባቢን ናይ ማይ ዒላ ብሓምለዋይ ሳዕሪታት ዝተከበበ አብ ውሽጢ ማይ ዒላ ሰለስተ ጎማ ቱባ ናይ ማይ መስኖ መስተይ ይርከቡ፡፡ አብ ጥቅዑ ከዓ ዕንቋይ ሕብሪ ዘለዎ ዓብይ በርሚል ጠጠወ ኢሉ ይርከብ፡፡ እዚይ አበይ ቦታ እዩ?

መቋሚያ ናይ ዕንጨይትን ብረትን መሳቕል ይርአዩ ኣለዉ፡፡ እዚ ቦታ ናይ ንዋየ ቅድሳት መሸጢ ቦታ እዩ ዝመስል፡፡ ሙዚየም ከ ይመስል ዶ?

ኣብ ወሰን ጽርግያ፡ ሓንቲ ናይ ኢንተርናሽናል ሜዲካል ኮርፕስ መኪና ደው ኢላ ኣላ። ኣግራብ እውን ኣብ ስግር መንገዲ ጽላሎም ይድርብዩ ኣለዉ። እዚ ቦታ ኣብ ማእከል ከተማ ድዩ?

አብ ሓደ ቦ መልክዐኛ እምኒ ዝተነፀፎ ቦታ ፃዕዳ መብራህቲ በሪሀን ይርከባ፡፡ ልዕል ኢልካ ከዓ ብብጫን ቀይሕን ሕብሪ ዝተሰርሐ ገዛ ብዕንፀይቲ ተካቢቡ ይርከብ፡፡ እዚ ቦታ አበይ እዩ?

ኣብ ሓደ ካፌ ቆልዓ ፋታ ንዝበሃል ፍርፍር እንትበልዕ ይርአ ኣሎ፡፡ ከምዚ ቆልዑ ኣብ ካፌ ዓዲጐም ምግቢ ክበልዑ ግቡእ ስርዓት ድዩ?

ሓንቲ ጓል ኣንስተይቲ ደራፊት ኣብ መድረኽ ምርኢት ከተቕርብ ትርአ። ባህላዊ ክዳን ኢትዮጵያ ተኸዲና ማይክሮፎን ሒዛ ኣብ መድረኽ ደው ኢላ ኣላ። ጸጉራ ብባህላዊ ኣሰራርሓ ዝተሰርሐ ኮይኑ፡ ስልማት ገይራ ኣላ። እታ ደርፊ ባህላዊ ድዩ ዘመናዊ ደርፊ ይመስል?

ኣብ ከተማታት ሳዕስዒት ዝቐርበሉ ናይ መዘናግዒ ባህላዊ መድረኻት ዘለዎም ናይ መስተን መብልዕን ትካላት ይርአዩ እዮም፡፡ እዞም ትካላት እንታይ ብዝብል ሽም ይፍለጡ?

ጥንታውን ታሪካውን ስነ ህንፃ ዘለዎ ግን ኣብ ምፍራስ ዝርከብ ይረአ፡፡ ሰባት ውን ዝጉብንዩ ዘለው ይመስሉ፡፡ እቲ ደው ኢሉ ዘሎ ሓፃዊን ንምንታይ ተተኺሉ ይመስለኩም?

እዚ ቦታ አብ ታሪካዊት ከተማ አከሱም ኮይኑ ናብ ኤርፓርት መእተዊ ዝርከብኮይኑ ሰናይ ትምኒቶም ዝግልፅሉ ማስታወቅያ እዩ። ንስካትኩም ከ ናብዚ ቦታ መፂኩም ትፍልጡ ዶ?

ብሪ ናይ ወፃኢን ዓዲን እንትከውን ንክሳድና ዝከውን ብዝተፈላለዩ ዓቀንን ዲዛይንን ንመጋየፂን መመላክዕን ዝጠቅም እዩ። ንስኩም ከ ብሪ ኣብ ክሳድኩም ኣለኩም ዶ?

ገዚፍ ቀርኒ ዘይብለን ብጋይት ከፍቲ ይረአያ ኣለዋ፡፡ ሓንቲ ፀላምን ተረፋ ድማ ቀያሕቲ ድማ እየን፡፡ እተን ከፍቲ ናብ ቅድሚት ትኩር ኢለን ይሪኣ ኣለዋ፡፡ ዝኾነ ድምፂ ዶ ሰሚዐን ይኾና?

ትምህርቲ ትምህርቲ ናይ ወድ ሰብ ልቦና መብራህቲ እዩ፡፡ ተምሃሮ አብ ክፈሊ አብ ብጫ ሕብሪ ወንበር ኮፍ ኢሎም እንዳተምሃሩ ይርከቡ፡፡ ሓደ መምህር ፃዕዳ ጋቦን ተከዲኑ አብ ክልተ ሰሌዳ ዘለዎ የምህር አሎ፡፡ እዞም ተምሃሮ ክንደይ ክፍሊ እዮም?

ክዳን ሰውነትና ዝተፈላለዩ ከይበፅሖዝከላከል እንትከውን እዚ ኣብ ማንቡላ ዘሎ ክዳን ናይ ደቂ ተባዕትዮ ማለት ኣቅሚ ኣዳም ዝበፅሑ ዝክደንዎ ሸሚዝ እዩ። ሸሚዝም ምክዳይ ትፈትው ዶ?

ኣብ ሓሙሽተ ዓመት ሓደ ግዜ ናይ ክልል ይኩን ናይ ሃገር ምርጫ ይካየድ። እቲ ካርድ መምረፂ ድማ ናብ ዕሹግ ሳጡን ብሚስጥ ይኣትው ። መረፃ እና መረፃ ደከዲንዎ ዘሎ ክዳን ናይ ምንታይ ሚኒተሪ ተከዲኑ አሎ?

ክራር ካብ ዕንፀይቲ ዝተሰርሐት ባህላውን ዘመናውን መሳሪሒ ሙዚቃ እያ። ክራር ኪኢላ እንረኪባ ካብ ሰብ ንላዕሊ እያ ትዛብ ። ካልኦት መሳሪሒታት ሙዚቃ ትፈልጡ ዶ ?

እዛ ጋል ኣንስተይቲ ኮይና ሰበል ወንጅል ትብሃል እንትትከውን ቅድም ክብል ቅድም ዓመታት እዚ ንርኣ ዘለና ሴት እታይ ዓይነት ሓላነት ነይርዋ ትፍልጥዶ?

እዚ ኣብ ማእኸሉ ቀጠልያ ዓንኬል ኣብ ውሽጡ ድማ ምልክት ዘለዎ ጻዕዳ ባንዴራ የርኢ። እታ ባንዴራ ብኽልተ ኢድ ዝተታሕዘት ትመስል። ኣብ ማእከል ባንዴራ ዘሎ ምልክት እንታይ ይውክል ይመስለኩም?

እዛ ጓል ኣነስተይቲ ብኣፍሪካ ሄርባል ዝምረት ናይ ፃዕዳ ሽጉርቲ ሻምፖ ተፋልጥ ኣላ፡፡ እዚ ሻምፖ ካብ ፃዕዳ ሽጉርቲ ዝተመረተሉ ምኽንያት እንታይ ይኾን?

ኣብዚ ሰባት ኣብቲ መሬት ክሰርሑ ይረኣዩ። ሓደ ሰብ ኣብ መንገዲ ጻህያይ ኮፍ ኢሉ፡ ካልኦት ድማ ናይ እኽሊ ዝመስል ኣብ መሬት እናሰርሑ ይረኣዩ። ከምዚ እዞም ሰባት ዝገብርዎ ሕርሻ ንኢትዮጵያ ብኸመይ ይጠቅማ ይመስለኩም?

እዚ ኣብ ትግራይ ካብ ዝርከባ ሚድያታት እቲ ቀንዲ ናይ ዝኾነ ናይ ትግራይ ቴሌቪዥን ኣርማ እዩ፡፡ እታ ናይ ኣክሱም ሓወልቲ ትመስል ምልክት እንታይ ትርጉም ኣለዋ ትብሉ?

ሓደ ፍሉጥ ኢትዮጵያዊ ኣትሌት ዝመስል ሰብኣይ ክጎዪ ይርአ። እዚ ኣትሌት ድሙቕ ኣራንሺ ዝሕብሩ ኮስትሞ ተኸዲኑ ኣብ ናይ ወጻኢ ውድድር ክወዳደር ይረአ። እቲ ኣትሌት ብሓይልን ጽንዓትን ክኸይድ ይረአ። እዚ ኣትሌት መን ይባሃል ይኾን?

ብኣከዳድንኦምን ቁመንኦምን ናይ ወያነ ሰራዊት ዝመስሉ ሰባት ይርአዩ ኣለዉ፡፡ እዞም ሰባት ኣፍሮ ናይ ጨጉሪ ስታይል ዘለዎም እዮም፡፡ ኣፍሮ ፋሽን ጨጉሪ ፋሽን ከምዝነበረ ትፈልጡ ዶ?

እዚ ቤተ-ክርስትያን ኮይኑ ዝተፈላለዩ ካብ ሓፂን ዝተሰርሑ ኣብ እቲ ኦም ተጠልጢሎም ኣለው:: እዞም መሳሪሒታት ካብ ሓፂን ዝተሰርሐ ኮይኑ ንሊቃውቲወይ ንምእመናን ደዊልካ ንምፅዋዕ ትጠቅም:: ሽማ እንታይ ትበሃል ?

እዚ መኪና ናይ ካብ ከተማ ናብ ከተማትንቃሳቀስ ትኮን ከላእ ክልተ ዓይነት ሕብሪ ዘላ ክም ፃዕዳ፣ ሰማያዊ ኮይኑ ዝርአየና እንትከውን እዛ መኪናሽማ መን ትብሃል ትኮን?

እምብልታ ኣብ ከባቢ ኣኽሱም ዝፅወት ዓይነት ባህላዊ መሳርሒ ሙዚቃ እዩ፡፡ እምብልታ ኣብ እዋን ሓጐስ ኣብ ግልጋሎት ይውዕል እዩ፡፡ ኣብ ገለ ሓዘን እውን ኣብ ግልጋሎት ከምዝውዕል ትፈልጡ ዶ?

አርኪቴክቸርን ህፃን ዝተፈላለዩ ናይ ህንፃ ቅርፂን አሰራርሓን አለው፡፡ ከም አብነት ብእምነ በረድን ሰራሚክን ዝተሰርሑ ገዛውቲ ብብጫ ሕብሪ ተለሚፁ ሕብራዊ ሰራሚክ ይርከብ፡፡ እዚ ፅቡቅ ገዛ አበይ ይርከብ?

ቀይሕ ወዲ ማእከላይ ፀጉሪ ርእሲ ዘለዎ ፃዕዳ ነፀላ ወሰን ወሰኑ ከዓ ቀይሽ፣ ብጫን ቆፃልን ሕብሪ ዘለዎ ነፀላ ተከዲኑ አብ ሓምለዋይ ተክሊ ድሕረ ገፅ ይርከብ፡፡ እዚ ወዲ ሽሙ መን ይበሃል፡፡

መጋዝ መቁረፂ ማሽን ካብ በሊሕ ጠረዝጠረዝ ዘለዎ ሓፂንን መትሓዚኡ ድማ ጎማን ዝተሰረሓ ኮይኑ፣ ናይ ዕንፀይቲ መቁረፂ ምኳኑ ትፈልጡ ዶ ?

ልኡኻትን ተሳተፍትን ኣብ ክፍሊ ኮፍ ኢሎም፡ ናይ ስራሕ ኣኼባ ይገብሩ ኣለው። ኣብ ቅድሚት ክፍሊ ዘለው ሰባት ኣተኲሮም ዝሰምዑ ይመስሉ። ብሓደ ወገን ሓንቲ ሰበይቲ ብቋንቋ ምልክት ክትትርጉም ትርአ። ኣብ ከምዚ ዝበለ ዓውደ መጽናዕቲ ክትሳተፍ ትደልዩ ዶ?

እፅዋት ንዝተፈላለዩ ጥቅሚታት ይውዕሉ፡፡ ንአብነት ሓንቲ ሓምለወይቲ ተክሊ አብ ሓመደዋይ ድሕረ ገፅ ዓምቢባ ትርከብ፡፡ እዛ ተክሊ አካቻ ትብሃል፡፡ አካቻ ንምንታይ ትጠቅም?

ዳዊትን ማህደራን ንርኢ ኣለና፡፡ እዚ ማሕደር ንብሎ ሰፈር ዳዊት ካብ ዝለፍዐ ቆርበት ዝስራሕ እዩ፡፡ ናይ መፃሕፍቲ ማህደር እንታይ ዓይነት ረብሓ ይህብ?

አብ ናይ አየር ወንበር ውሽጢ ዝተሳፈሩ ሰባት አስተናጋጅ ሻሂ ቡና እናሃበት ትርከብ፡፡ እታ አስተናጋጅ ከዓ ቆፃልን፣ ብጫን ቀይሕን እድያት አለዎ ፃዕዳ ክዳን ተከዲና ፀጉራ ከዓ ፈሪዛ ትርከብ፡፡ ዋጋ ናይዚ ሻሂ ቡና መን እዩ ዝከፍሎ?

ሜክኣብ ኣብ ገፅ ዝልከ ንመፀባበቅን መመላክዕን ደቂ ኣንስትዮ ናብ መርዓን ዓመታዊ ባዓልን እንትከዳ ዝጥቀማሉ እዩ። ንስክን ከ ሜክኣብ ተጠቅምክን ትፈልጣ ዶ ?

ዓዲ ግራት ዩኒቨርሲቲ ኣብ ኣብ ምብራቓዊ ዞባ ትግራይ ኣብ ከተማ ዓዲ ግራት ዝርከብ ዩኒቨርሲቲ እዩ፡፡ እዚ ዩኒፈርሲቲ መዓዝ ስራሕ ጀሚሩ?

ሓበል ናይ ክሳድ ብወርቂ ዝተሰረሓ ኮይኑ ክልተ ልቢ ዝተጣመረ ዝገልፅ እዩ። ንደቂ ኣንስትዮ ንመጋየፂን መመላክዕን ይጥቀማሉ ምኳነን ትፈልጡ ዶ ?

ብዙሕ ኣቮካዶታት ኣብ መሶብ ወይ መሶብ ክነቕጹ ይረኣዩ። ሓደ ካብኣቶም ተቖሪጹ፡ ውሽጡ ድሙቕ ኣራንሺ፡ ኣብ ማእከሉ ድማ ዓቢ ዘርኢ ኣሎ። እቲ ኣቮካዶ ርጥብን ልስሉስን ይመስል። እዚ ኣቮካዶ ብከመይ ትጥቀምሉ ምስ ባኒ ድዩ ኣብ ጽማቝ?

ካብ ፅርግያ ወፃኢ ሓንቲ ሚኒባስ ጠጠው ኢላ ትረአ ኣላ፣ ሓደ ወዲ እንትስድር ይረአ ኣሎ፡፡ እታ ሚኒባስ ኣዕሪፋ ዘላ ዶ ትመስል?

ኣብዚ ቡን ኣብ ጻዕዳ ፍንጃል ይቅዳሕ ኣሎ። ኣብ ድሕሪት ድማ ብዙሓት ዝተቀለው ፍረታት ቡን ኣለዉ። እቲ ቡን ብዋዒን ብውሑድ ፈሳሲን ይምላእ ኣሎ። ንስኩም ከ ቡና ምስታይ ትፈትው ዶ?

ኣብ ከባቢታት ገጠር ብበዝሒ ዝስራሕ ናይ ገዛ ኣሰራርሓ እዩ፡፡ ላዕሉ ብሳዕሪ ዝተሰርሐ እንትኾን ታሕቱ ድማ ብጭቃን ብኦምን እዩ፡፡ ሽሙ እንታይ ይባሃል?

አብ ኢትዮጲያ ካብ ዝርከቡ ጥንታዊያን ቤተ ክርስትያናት ሓደ ዝኮነ ላሊበላ እንትኮን ብርክት ዝበለ ዘመናት ዘቁፀረ ጥንታዊ ቤተ ክርስትያን እዩ። እዚ ቤተ ክርስትያን አበየናይ ክልል ይርከብ ይመስለኩም?

ኣብዚ ብዙሓት ዝተፈላለዩ ዓይነታት ፍረታት ብዝተሓዋወሰ ኣገባብ ኣብ ዕዳጋ ወይ ድኳን ተራእዮም ኣለዉ። እዚኣቶም ካ ኣፕል፡ ፐር፡ ኣቮካዶ፡ ባናናን ካልእ ብዙሕ ዝተፈላለየ ፍረታትን ይርከብዎም። ብሓፈሻ ዕዳጋ ፍረታት ይመስል። ካብዛ ስእሊ ኣየናይ ፍረ እዩ ዝያዳ ዝፈተኹምዎ?

ንቡዙሕ ጥቕሚ ዝውዕል ካብቶም ዓይነታት ቀመማት ሓደ ዝኾነ ቅርንፍር እዚ እዩ፡፡ ንናይ ኣፍ ጠረን መስታዓገሲ፣ ንቀመም ሻሂን ይጥቀሱ፡፡ ካብ ጥቕምታት ቅንፍር ክትጠቕሱ ዶ ትኽእሉ?

አትክልቲን ፍራፍረን አትክልቲን ፍራፍረን ንሰውነትና ጥዕና ዝህቡ ምግቢታት እንትኾኑ፤ ከም አብነት አራንሺ፣ ፓፓዮ፣ አቨጃዲ፣ ሙዝ፣ ሽጉርቲ ጥልያንን ዱባንይርከቡዎም፡፡ ካብዚኦም እቲ ብጣዕሚ ትፈትውዎ ተክሊ አየናይ እዩ?

ብዕምበባ ዝማዕረገ ጐደና ይርአ ኣሎ፡፡ እቲ ዕምበባ ግን ብኣግባቡ ዘይተተሓዘ ስለዝኾነ ተወናጪሩ ኣሎ፡፡ ነዚ ምውንጫር እዚ ብኸመይ ምውጋድ ይከኣል ትብሉ?

ፅምዲ ናይ ደቂ ኣንስትዮ ስፒል ጫማ ይረኣያ፡፡ ብድሕሪተን ድማ ንእሽተይ ናይ መልክዕ ጊዚያዊ ተኽሊ ኣብ ፃዕዳ ጎማ ትረአ ኣላ፡፡ እዚ ጫማ ኣብ ከመይ ዝበለ እዋን ይግበር?

ዜና ኢቲቪ ዜና ብዛዕባ ሰላምን ዲሞክራሲን ጉዳይ ምስ ቋሚ ኮሚቴ ዝርርብ እናገበሩ ይርከቡ፡፡ እዞም ዓብይ ሰብአይ አብ ፀጉሪ ርእሶምን ጭሕሞምን ስይበት ዘለዎም ኮይኖም ሽጋማኖ አብ ክሳዶም ተከዲኖም ዘተ እናገበሩ ይርከቡ፡፡ ሽም ናይዞም ሰብአይ መን ይበሃሉ?

ኣብዚ ኣብ ወሰን ጽርግያ ዝርከብ መስፈይ መኪና ዘርኢ እዩ። ኣብቲ መስፈይ ብጽቡቕ ዝተሓለወ ማሽን ከምዘሎን፡ እዚ ድማ ናይቶም ሰራሕተኛታት ናይ ስራሕ ቦታ ምዃኑ ዘመልክት እዩ። ብዙሕ ግዜ ኣብ ጎደናታት ከምዚ ዓይነት ዝሰፍዩ ትርኢ ዶ?

ብርክ ዝበለ ቦታ ለምለምነ ኣናእሽተይን ዓበይትን ተክልታትን ኣብ መንገዲ ክልተ ሰባት ኣብ መጓዓዕዚ እንስሳ ካብ ዝብሃሉ ሓደ ዝኮና ተሰቂሎም ይጉዓዛ ኣለው። እተን እንስሳ መን መን ይብሃላ ሹመን?

እዚ አብ ታሪካዊት ከተማ አክሱም ዝርከብ አፄ ዮውሃንስ 4ይ ኤርፖርት እንትኮን ናብ ዝተፈላለዩ ዓድታት በረራ ዝገብር አየር መንገድ እዩ ።ንስኩም ከ ናብዚ ቦታ መፂኩም ዶ ትፈልጡ ?

ዓብይ በሪ ናይ ስራሕ ወይ ተቋም ይረአ ኣሎ፡፡ ኣብቲ በሪ ሓደ ናይ ፀጥታ ኣካልን ሓንቲ ሳይክል ድማ ተኣሲራን ይራኣዩ ኣለው፡፡ እዚ ቦታ ባንኪ ዶ ይኸውን ትብሉ?

ኤሌክትሮኒስ ኣቁሑት ሓንቲ እንትከውን ዝተፈላለዩ ኣድላይቲ ዝኮኑ ስራሕቲ ማላት ካብ ክሳድና ንላዕሊ እትስእል ካሜራ እያ። ካሜራ ከም መዘከርታ ክኮኑና ዝክእሉ ነገራት ስኢልና ክነቅምጦ ንክእል ኢና።

ኣብዚ ናይ ዝተፈላለዩ ዝተዓሸጉ ናይ ታኒካ ውፅኢታት ይራኣዩ፣ ካብ ኣትክልቲ ዝተሰርሑ ማርማላታት፣ ብጥርሙዝ ዝተዓሸጉ ናይ ማሽን ማዓራትን ይራኣዩ፡፡ ንስኻትኩም ከ ማርማላታ ዶ ትበልዑ?

ፋብሪካታት ንሓንቲ ዓዲ ኮነ ንሓንቲ ሃገር ናይ ዕብየት ኢኮኖሚ ዘማሓሽን ስራሕ ስእነት ዝቕንስን ተቋም እዩ፡፡ እዚ ናይ ምንታይ መምረቲ ፋብሪካ ይኸውን?

መሳርሒታት ዝኮነ ይኩን ስራሕ ብዘይ መሳርሒ አይስራሕን፡፡ ንአብነት ፀሊምን ፃዕዳን ሕብሪ ዘለዎ ጊታር ገመዱ ብደም በጊዕ ሕብሪ ተቀሚጡ ይርከብ፡፡ ጊታር ምውቃዕ ኸ ትክእሉ ዶ?

ሓንቲ ሰበይቲ ካብ ዓይነት ኣሕምልቲታት ቆስጣ ሒዛ ኣብ መሬት ደው ኢላ ኣላ። ኣብ ጀርዲን ዘላ ትመስል፡ ኣሕምልትን ካልእ ኣቑሑትን ብኢድ ኣብ ጎድኑ ይእከብ። ከምኣ ኣብ መሬት ኣሕምልቲ ክትተክል ትፈቱ ዲኻ?

እዚ ዝተፈላለዩ ክፋላት ዘመናዊት ካሜራ ዘርኢ እዩ። ዲጂታል ካሜራ ኮይና ኣብ ጎኒ ካሜራ ዝረኣዩ ነገራት፡ ባትሪ ካሜራ፡ ካሜራ ስእልን ቪድዮን ንምውሳድ ዝጥቀመሉ መሳርሒ እዩ። እዛ ካሜራ ንእንታይ ዓይነት ተግባር ክትውዕል ትኽእል?

ዝተፈላለዩ ናይ ደቂ አንስትዮ መጋየፂን መመላክዕን ብዑንቅን ወርቅን ብዝተፈላለዩ ቅርፅ መልክዕን ዝተሰረሓ ኮይኑ፣ ንስክን ከ ናይ እዝኒ ገርክን ዶ ትፈልጣ?

አብ ዝተፈላለዮ አብያ ተ ክርስትያን መእመናን አብ ሙዳይ መቀመጢ ዝቅመጥ ናይ ዓቅም ካ ገንዘብ ተእትወሉ እዮ ።ንሰኩም ከ ገንዘብ ተእትው ዶ ?

ኣብ ከተማ ኣክሱም ዝርከብ ናይ ኦርቶዶክስ ተዋህዶ ክርስትያን ቤተ-ክርስትያን ፅላት ፆዮን ድንግል ማርያም እንትከውን፣ ደቂ ኣንስትዮ ክኣትዋ ከምዘይፍቀድ ትፈልጡ ዶ ?

ሚእቲ ፐርሰን ምሸት ምሸት ተጠቐሚዮ ኣብ ዝብል መፋለጢ ጓል ኣነስተይቲ ዝኾነ ነገር ገፃ ትለኪ ኣላ፡፡ ኣብ ማሕበራዊ ዝርአኻዮ ኩሉ ምጥቃም ክጎድእ ይኽል ዶ ይኾን?

እዚ መዐደሊ ነዳዲ ዘርኢ እዩ። እዚ ኣብ ዓቢይ ሎት ዝርከብ ኮይኑ፡ ኣብ መስኮት ድማ ናይ ጋዝ ፓምፕ ኣሎ። ኣብ ጐድኒ ድማ “ኣገልግሎት ምሕጻብ መኪና” ዝብል ጽሑፍን ኣሎ። ንስኻ ብዙሕ ግዜ ኣብ ከምዚ ዓይነት ጣብያ ደው ትብል ዲኻ ?

ኣራንሺ ቀሪቡ ንርኢ ኣለና፡፡ ኣራንሺ ኣብ ዝሓለፉ እዋናት ከም ዕለታዊ ምግቢ ክውሰድ ዝኽእል እዩ ነይሩ፡፡ ሎሚ ግን ብዋግኡ ምኽባር ምኽንያት ንሕሙም ጥራይ ዝተፈቐደ መሲሉ ዶ ይርአ ኣሎ?

ኣብ ትግራይ ካብ ዘለዋ ዓብዩ ስልጣነ ዝነበረንታሪካዊ ራሓ እዩ:: የሓ ኣብ ወረዳ ዓድዋ ትርከብ ታሪካዊት ቦታ እያ::ንያሓ ጎብኒኩምዋ ዶ ትፈልጡ ?

እዚ ካብ ውፅኢተ ጣውላን ዕንጨይትን ዝስራሕ ናይ ኮስሞቲክስ መቐመጢ ከረዲንሳ እዩ፡፡ ናብ ስራሕ ኣብ ንወፀሉ ኣብቲ መስትያት ንማዓራረ፡፡ ናይ ኣወዳትን ናይ ደቂ ኣንስትዮን ድዩ?

ኣብዚ ሓደ ሰብኣይ ኣብ ዝፋን ኮፍ ኢሉ ክዛረብ ይርአ። ኣብ ቅድሚኡ ማይክሮፎን ኣሎ፡ እዚ ድማ መግለጺ ወይ መእተዊ ይመስል። ደስ ዘብል ገጽ ኣለዎ። እዚ ሰብ እዚ እንታይ ዓይነት ስራሕ ይሰርሕ ይመስለኩም? .

ህንፃ ስራሕቲ ዝተፈላለዩ ናይ ህንፃ ቅርፂታት አለው፡፡ ንአብነት ብመልክዐኛ እምኒ ዝተሃነፃ ገዛ ማዕፅኡ ከዓ ቀይሕ ጣውላ እዩ፡፡ ከምዚ ዓይነት ህንፃ ደስ ይብለኩም ዶ?

ኣብዚ ኣዝያ ጽብቕትን ዓባይን ናይ ኢትዮጵያ ኦርቶዶክሳዊት ቤተ ክርስቲያን የርኢ። እቲ ቤተክርስትያን ብብዙሓት መስቀላትን ውቁባት ስእልታትን መስተንክር ቅድመ-ገጽን ዝተሸለመ እዩ። ሰባት ኣብዛ ቤተ ክርስቲያን ከመይ ይጽልዩ ይመስለኩም እዚ ቦታ እዚ ንዓኣቶም ክንደይ ትርጉም ኣለዎ?

እዚ ብሳንዲስክ ዝተሰርሐ ፍላሽ ድራይቭ ዘርኢ እዩ። እቲ ሓደ ጫፍ ዩሰቢ-ሲ ክኸውን ከሎ፡ እቲ ካልእ ጫፍ ድማ ምስ ስሩዕ ኮምፒተር ወይ ስልኪ ንኽትጥቀመሉ ዝተዳለወ እዩ። እዚ ዓይነት መሳርሒ ዩሲቢ ንመቕረጺ ትጥቀመሉ ዲኻ?

ብዚ ሓደ ሕብራዊ ቦርሳ ዕዳጋን ጂንስን ዝለበሰ ሰብኣይ ኣብ ጽላል ቦታ ኣብ ጎደና ይኸይድ ኣሎ። ብድሕሪ እታ መኪና ድማ መስኮትን ተኽሊ ዘለዎም ኣግራብን ዝሓዘ መንደቕ ይርአ። እቲ ዘሎ ቦታን ምንቅስቓስ ግለጽ።

ናይ ገዛ አቁሑ ናይ ገዛ አቁሑ ንናይ ገዛ ስርሓቲ ዝጠቅሙና ኮይኖም፤ ከም አብነት ዝተፈላለዩ ዓይነትን ሕብሪን ዘለዎም ፋርኬታ ማንካ አብ ስርናየታይ ሕብሪ ባይታ ይርከብ፡፡ ናይ ሓደ ፀፋር ማንካ ዋጋ ክንደይ እዩ?

ናይ ገዛ አቁሑ ናይ ገዛ አቁሑ ንዝተፈላለዩ ናይ ገዛ ስራሕቲ ንምስራሕ ይጠቅሙና፡፡ ንአብነት ሓንቲ ማስቲካ ሕብሪ ዘለዋ ጆክ ብርቂ ማይ ሒዛ አብ ገዛ ጥቃ ብጫ ሳሙና ትርከብ፡፡ ጆክ ንምንታይ ይጠቅም?

እዚ ሰብኣይ ኣካላቱ ብትሕርምቲ ዝተፀሞቐ ይመስል፡፡ ጊዜ ዝወሰደ ኾይኑ 11 ቁፅሪ ማልያ ገይሩ ውን ኣሎ፡፡ እዚ ሰብኣይ መን ይባሃል? ብምንታይ ከ ይፍለጥ?

ኣብዚ ብዝተፈላለዩ ቅመማት ዝተዳለወ መኣዲ እዩ ዘርኢ። ኣብ ማእከል ዘሎ ስጋ ወይ ናይ ዓሳ ሰጋ ኮይኑ፡ እቲ ብየማን ዘሎ ድማ ጥብሲ ይመስል። እዚ ምግቢ መብዛሕትኡ ግዜ ምስ ስድራቤት ወይ ፈተውቲ ብሓባር ይብላዕ። ካብዞም ምግብታት ኣየናይ ኢኻ ክትበልዕ ትፈቱ?

ኣብዚዘሎ ቆፅሊ እዚ ናይ ገዛ ቆፅሊታት እንትኮኑ ደሜካሴ ይባሃል። ደመካሴ ድማ ካብ ዝተፈላለዩ ናይ ሰዓል ሕማማት ይከላከል። ንኣብነት ካብ ምንታይ ካብ ምንታይ ይከላከል?

ትራንስፖርትን ተሽከርከርቲን ዝተፈላዩ ዓይነትን ሕብሪን ዘለዎም ትራንስፖርትን ተሽከርከርቲን አለው፡፡ ንአብነት ሓንቲ ዕንቋይን ፃዕዳን ሕብሪ ዘለዋ ባጃጅ አብ መንገዲ ሰብ ምስ ሳይክሉ እናሳፈረት ዕንቋይ ጎማ ከዓ አብ ላዕሊ ፅዒና ትርከብ፡፡ አብ ባጃጅ ምስፋር ትፈትው ዶ?

ፀሊምን ሃሳስ ሰማያዊን ሕብሪ ዘለዎ ዲቪዛ ዝተከደኑ ናይ ግሊ ተምሃሮ አብ ሜዳ እናተፃወቱ ይርከቡ፡፡ እዞም ተምሃሮ ናይ አበይ ቤት ትምህርቲ እዮም?

ሓንቲ ጓል ኣንስተይቲ ኣብ መድረኽ ምርኢት ፋሽን እናተጓዕዘት ትርአ። ብድሕሪኣ ብዙሓት ሰባት ነቲ ምርኢት ይዕዘብዎ ኣለዉ። ጻዕዳ ክዳንን ሰማያዊ ካምቻን ተኸዲና ኣላ። እዛ ዘላ ሰበይቲ ኣብ ምንታይ ዓይነት ፍጻመ ትሳተፍ ትመስለኩም?

ኣብዚ ዘሎ ናይ ስራሕ ገዛ ኮይኑ ኣብ ደረጅኡ ዝሓለው ሆትየላት ዘሎ እንዳክሽነ እዩ። ከምዙይ ዝበለ ገዛስ እንዳክሽነ ክከውን ተዳልዩ ኣሎ። ናይ ትነብርሉ እንዳክሽነ ከ ከመይ ዝበለ እዩ?

ሓምለዋይ ተክሊ አብ ብስሚንቶ ዝተለመፀ ሓዱሽ ገዛ ኮለን ጠጠው ዝበለ ተፀጊዑ ዝበቆለን አብ ላዕሊ ዘፅለለን ይርከቡ፡፡ እዚ ገዛውቲ ሰብዓ ካሬ ድዩ?

ኣብ ሓደ ድኳን ዝርከብ ምርኢት ኣቑሑት ገዛ ዘርኢ እዩ። ብጸጋም ብዙሕ ቀይሕን ቀጠልያን ቅርጽታት ዘለዎ ናይ ጣንጡ መከላከሊ ኣሎ። ኣብ ማእከል ድማ ታዛ ዝበሃል መሕጸቢ ኣቁሑት ፈሳሲ ኣሎ። ኣብ ገዛኻ መሕጸቢ ኣቁሑት ወይ መከላኸሊ ጣንጡ ትጥቀም ዲኻ?

እዚ “ፌስቡክ” ዝብል ኣርማ ዘርኢ እዩ። ኣብ ሰማያዊ ድሕረ ባይታ ኮይኑ ብዓበይቲ ጻዕዳ ፊደላት ዝተጻሕፈ እዩ። እዚ ኣርማ ተጠቀምቲ ኣብ ነንሕድሕዶም ዝካፈሉን ዝራኸብሉን ማሕበራዊ መድረኽ ተባሂሉ ይፍለጥ። ባዕልኻ ናይ ፌስቡክ ኣካውንት ኣለካ ድዩ? ብኸመይ ትጥቀመሉ?

እዚ ኣብ ከተማኣክሱም ኮይኑ ኣብ ጥቃ ኣርበሃፅባህ ቤት ትምህርትቤት እንትከውን ሓንቲ መኪናናይ ህዝቢ መማላለስቲ ቆፃሊን ፣ፃዕዳን ዘለዋ ሕብሪ እንትትከውን ንምንታይ ኣገልግሎት ትህብ?

ማይ ንኽትመልእ ናብ ማይ መምልኢ ቱቦ ዝቐረበት ዓባይ ቦጥ መኪና ትርአ ኣላ፡፡ እዛ ቦጥ ንክትመልእ ክንደይ ዝኣክል ግዜ ይወስደላ ይኸውን?

እዛ ኣብ በረካ ትነብር ኮይና ካፍቶም እንስሳ ዘገዳም ሓንቲ ኮይና ዘለዋ ሕብሪ ፀላም ኮይኑ ክሳዳ ድማ ነውሕ ኮይኑ ኣፋ እውን ብጣዓሚ በልሕ እንትከውን ብርካ ንውሕ ዝበለ እንትከውን እዛ እንስሳ እዘኣ ትፍልጥዶ ትከኑ መን እዳተበሃለት ትፅዋዕ?

መጋየፂ መጋየፂ አብ እዝኒ፣ አብ ኢድን እግርን ዝግበሩ መጋየፂታት አለው፡፡ ካብዚኦም ዝተፈላዩ መጋየፂታት ወርቃማን ፃዕዳን ሕብሪ ዘለዎም ናይ እዝኒ መጋየፂታት ይርከቡ፡፡ ንናይ ሓደ እዝኒ መጋየፂ ዋግኡ ክንደይ እዩ?

ኣብዚ መእተዊ ፓርክ እንቶቶ ብውቁብን ባህላውን መዋቕር ዕንጨይትን እምንን ተሃኒፁ ይርአ። እቲ መዋቕር ቆርቆሮ ጭቃን ዕንጨይትን ዘለዎ ኮይኑ ባህላዊ ኢትዮጵያዊ ሞቲፍ ዘለዎ እዩ። ኣብ ካምዚ ቦታ እትፈትውዎ ንጥፈታት እንታይ እዮም?

አብ ትግራይ ካብ ዝርከባ ትካላት ሓደ ምሕበር ልምዓት ትግራይ እንትኮን እዚ ድማ ናይ ማሕበሮም አርማ መግለፅ እዩ። እዚ አርማ ትርጉሙ እንታይ ይመስለኩም?

እዚ ናይ ምዕሪፊ ነፍርቲ ኣየር መንገዲ ደገ በሪ መእተዊ እንትከውን ኣብ ከተማ ኣክሱም ብዓድዋ ገይርካ ንክትመፅእ ጫፍ ከተማ ኣክሱም ዝርከብ እንትከውን ኣፄ መን ትባሂሉ ይፍለጥ?

ብናይ ፈረንጂ ኣቆፃፅራ ኣብ 2023 ኣብ ዝተኻየደ ዓብዪ ጉያ ዝተሸለሙ ጐየይቲ ይርአዩ ኣለዉ፡፡ እዚ ዓብዪ ጉያ ኣበየናይ ከተማ ሃገርና እዩ ተኻይዱ ነይሩ?

አብ ትግራይ ካብ ዝርከቡ ዩኒቨርስታት ሓደ አክሱም ዩኒቭርስቲ እዩ ። እዚ አብ አክሱም ዩኒቭርስቲ ውሽጢ ኮይኑ ተምሃሮ እናተሳእሉ ዘሪኢ ኮይኑ ንስኩም ከ አብዚ ዩኒቭርስቲ ተምሃሮ ነይሩኩም ዶ ?

እዚ ኣዝዩ ከቢድን ዝተበታተነን ጸጉሪ ዘለዎ ሰብኣይ ይርአ። ብሓደ ወገን ብጨርቂ ተሸፊኑ ይርከብ። ኣዒንቱ ብንጹር ይረኣያ እየን። ሕብሪ ጸጉሩ ጸሊም እዩ። እዚ ሰብ ዝርከበሉ ቦታ በሪኽ እምባ ዶ ይመስለኩም? ስለምንታይ ከምዚ ተሸፊኑ ይመስለኩም? .

እዚ ከባቢ ኣስቤዛ ኢልና እንፅውዖም ናይ ገዛ ሸቐጣት ዝሽየጡሉ እዩ፡፡ እዞም ሸቐጣት ብኸምዚ ኣብ ሓደ ቦታ ምርካቦም ንዓዳጊ እንታይ ረብሓ ይህቡ?

እዚ ኣብ ማእከል ሓንቲ ከተማ ዝርከብ ዕዳጋ ዘርኢ እዩ። ብዙሓት ሰባት ንብረቶም ኣብ መሬት ይሸጡ ኣለዉ፡ ገሊኦም ድማ ኣብ መንበር ኮፍ ኢሎም ይዕልሉ ኣለዉ። እዚ ማእከል ዕዳጋ ከተማ ድዩ ወይስ ዕዳጋ ወሰን ጽርግያ?

ክልተ ፅምዲ ሞርዑት ኣብ ሓደ ዳስ እንትልሃዩ ይርአዩ ኣለዉ፡፡ ክልተ መርዑ ኣብ ሓደ ዳስ ምርካቦም ከመይ እዩ? ኣብ ሓደ ገዛ ክልተ ብሓደ ግዜ ምምርዓው ይከኣል ዶ?

ኣንበሳ ዓለም ለኻዊ ባናኪ ኣንበሳ ካብቶም መሰዩታዊ ግልጋሎት ዝህቡ ዓበይቲ ትካል ሓደ እየ:: ኣብ ኣንበሳ ባንኪ ክንዳይ ዓቋርብካኩም ኣለኩም ?

ኣብቲ ተኽሊ ተንጠልጢሉ ዘሎ 3+ እምኒ ኣብ ቅፅሪ ቤተ ክርስትያን ዝንጥልጠል ኮይኑ ኣብ ዓመታዊ ክብረ በዓላት ናይ ቅዱሳን ብዓበይቲ ካህናት እንዳጋጨኻ ይድወሉ፡፡ ኣብ ቤተ ክርስትያን ዶ ሪኢኹም ትፈልጡ?

ኮስተር መኪና ትባሃል፡፡ ብቕድሚታ ውቃዕ ወይ ከዓ ስባር ስለዘለዋ ብኘላስተር ተጨጊና ኣላ፡፡ ኣብ ከምዚኣ ዝበለት ወይ ዓይነት መኪና ተሳፊርኩም ዶ ትፈልጡ?

ካብ ዓይነታት እፅዋት ኣብዚ እንሪኦ ዘለና እፅዋት ቅንጭብ እንዳተበሃለ ዝፅዋዕ ኮይኑ ቆፅሊ ዘይብሉ ሓጋይን ክረምትን እቲ ጉንዱ ልምሉም እዩ ቅንጭብ ንምታይ ይጠቅመና ይክእል ?

ካብ ፍራምረ ሓደ ዝኮነ ኣፕል ማንጎ ደቂ ሰባት ንምግብነት ብፅሟቅን ቀሪፎምን ዝጥቀምሉ እንትኮኑ ንጥዕና ደቂ ሰባት ኣገደስቲ ካብ ዝባሃሉ ፍራምረ ሓደ ምኳኑ ትፈልጡ ዶ ?

ኣብ ላይብረሪ ወይ ድማ ኣብ ዝኾነ ክፍሊ ብሓባር ኮይነን ዘፅንዓ ተመሃሮ ይርአያ ኣለዋ፡፡ ብሓባር ኮይንካ ምፅናዕ ንተመሃራይ እንታይ ዓይነት ረብሓ ኣለዎ?

ኣብ ሓንቲ ከተማ ዓብይ ናይ ኦርቶዶክስ ተዋህዶ ቤተ ክርስትያን እምነት ቤተ ክርስትያን ይረአ ኣሎ፡፡ ብኽቢ መልክዕ ዝተሃንፀ ውን እዩ፡፡ ኣበይ ክልል ዝርከብ ኮን ይኸውን?

ደቂ ኣንስትዮ ኣብ ዝተፈላለየ እዋናት ማለት እውን ኣብ መርዓን ጥምቀትን ዘሐጉስን ዝግጅታትን ናብ ስራሕ ክከዳ ከለዋ ዝገብረኦ ኮይኑ እንታይ ይብሃል?

እዚ ቕድሚት ናይ ሓደ መጽሓፍ ዘርኢ እዩ። ኣርእስቲ ናይታ መጽሓፍ "ኣይውድኻን'ዩ"፡ ስም ደራሲ ድማ "ጸጋብርሃን ጎይትኦም" ይበሃል። ኣብታ መጽሓፍ ገጽ ሓንቲ ጓል ኣንስተይቲ ብቐይሕን ኣራንሺን ሕብሪ ትረአ ኣላ። እዛ መጽሓፍ እንታይ ዓይነት ዛንታ ወይ መልእኽቲ ትነግር ትመስለኩም?

ኣርባዕተ መንእሰያት ተማሃሮ ኣብ ሓደ ክፍሊ ኮፍ ኢሎም፡ መጽሓፍ እናረኣዩን ክዛተዩን ይረኣዩ። ኩሎም እቶም ተማሃሮ ከም ናይ ቤት ትምህርቲ ዩኒፎርም ተኸዲኖም ኣለዉ። እዞም ተምሃሮ እንታይ ይዛተዩ ኣለዉ ትብሉ? ብጉጅለ ድዩ ወይስ በይንኻ ምጽናዕ?

ናይ ገዛ እንስሳት ናይ ገዛ እንስሳት ዝበሃሉ ምስ ሰብ ዝለመዱ ከም ብዕራይ፣ ላሕሚን ጤልን ዝመሳሰሉ እዮም፡፡ ፀሊም፣ ቀይሕን ፃዕዳን ሕብሪ ዘለዎም አካፍትን ጤልን አብ ቃላይ ማይ እናሰተዩ ይርከቡ፡፡ ናይ ገዛ እንስሳት አለውኩም ዶ?

ኣብ ትግራይ ካብ ዘለዋ ባህላዊ መፃወቲ ሓንቲ ዝኮነት ጭራ ዋጣ እንትከውን እዞም መናእሰይ ጭራ ዋጣ እንዳተፃወቱን እንዳሳዕስዑን እዮም። ንስኩም ከ ብጭራ ዋጣ ትስዕስዑ ዶ?

ካብ ዓይነታት ኤሌክትሮኒስ ሓንቲ እዛ እንሪኣ ዘለና ኤሌክትሮንስ ኮምፑተር ኮይና ተከፊታ ፅገና እንዳተገበረላ እዩ ዘሎ። ኮምፑተር ድማ ቀዋሚ ከም ፅሕፈት መሳሪሒ ትሕሰብ።

እዚ ናይ ቤት ትምህርቲ ግቢ እዩ ዝመስል፡፡ ቆልዑ ኣብቲ ግቢ ይርአዩ ኣለዉ፡፡ እዞም ዲቢዛ ዝገበሩ ተመሃሮ ንምንታይ ይኾን ካብ ክፍሊ ወፃኢ ዘለዉ?

ኣርማ ቢሮ ትምህርቲ ምምሕዳር ከተማ ኣዲስ ኣበባ ኣብ ስእሊ ይርአ። እቲ ኣርማ ኣብ ማእከሉ ሰብኣዊ ስእሊ ዘለዎ ክፉት መጽሓፍ ይመስል፣ ንፍልጠትን ትምህርትን ምዕባለን ዝውክል እዩ። እዚ ኣርማ እንታይ ዋጋን መልእኽትን ዝውክል ይመስለኩም?

ኣረጊት ጐማሙ ተፃዒና ትኸይድ ኣይሱዙ መኪና ትርአ ኣላ፡፡ ብላይ ጐማሙ ዝእክቡ ግለ ሰባትን ትካላትን ንርኢ ኢና፡፡ እዞም ጐማታት ዝእከቡ ንምንታይ ዕላማ እዩ?

አብ ትግራይ ካብ ዝነበሩ ድምፂዊያን ሓደ ኪሮስ አለማዮህ እዩ ።ኪሮስ አለማዮህ ንፈተውቱ ብርክት ዝበሉ ድርፍታት ንአድመፅቱ ዘቅረበ ንፈዕ ድምፃዊ ነይሩ ። ኪሮስ አለማዮህ መዓዝ አመተምህረት ከም ዝሞተ ትፈልጡ ዶ?

እዚ ሓወልቲ ኣብ ከተማ ሽረ ኣብ ዝርከብ ኣደባባይ ዘሎ ናይ ሜጀር ጄነራል ሓየሎም ኣርኣያ እዩ፡፡ ኣብዚ ሓየሎም እንታይ ሒዙ ይርአ ኣሎ?

እዚ ኣብ ታሕተዋይን ላዕለዋይን ደርቢ ናይ ዘይተወድአ ህንጻ ቡዝሓት ሰባት የርኢ። እቲ ህዝቢ ኣብ ዘይተረጋገፀ ኩነታት ዝነብር ዘሎ ይመስል እቲ ከባቢ መፅለሊ ቦታ ኮይኑ ይረአ። ካብዚ ትርእይዎ ዘለኹም ስለምንታይ እዞም ሰባት ኣብዚ ቦታ ዝነብሩ ይመስለኩም?

ኣብዚ ሓደ ሰብኣይ ኣብ ሳሎን ወይ እንዳ ጸጉሪ ርእሲ ኮፍ ኢሉ ይርአ። ጸጉሩ ብጽፉፍ ዝተቖርጸ ኮይኑ፡ ከምኡ’ውን ብዘመናዊ ቅዲ ዝተሰርሐን ጽሩይ ስራሕ ጸጉሪ ርእሲ ምዃኑን እዩ። እዚ ቅዲ ጸጉሪ ርእሲ ትፈትውዎ ዶ? ወይስ ካልእ ቅዲ ምመረጽካ?

እዛ ንሪአ ዘለና ንእስቲ ቆልዓ ርእሳ ተቆኒና ህፃና አብ ዝባና ሓዚላ ኢዳ ድማ ሕና ገይራ ጠጠው ኢላ አላ ። እዛ ቆልዓ ጋል ክንደይ ዓመት ይመስለኩም?

እዚ ዘመናዊ ናይ ቤት ጽሕፈት ቦታ ዘርኢ እዩ። ኣርባዕተ ሰደቓታት ብመከፋፈልቲ ይምቀሉ። ኣብ ልዕሊኦም ኮምፒዩተራት፡ ላፕቶፕ፡ ናውቲ ቤት ጽሕፈትን ኣለዉ። ከምዚ ዝበለ ናይ ሓባር ስራሕ ቦታ እንተዝህልወካ እንታይ ዓይነት ስራሕ ክትሰርሕ ምመረጽካ?

ደቂ አንስትዮ ዝተፈላለዩ ዓይነታት መጋየፂ ይጥቀማ እየን። እዛ ጋል አንስተየቲ ድማ ወርቂ አብ ክሳዳ ፤እዝና፤ ግንባራን ገይራ ተቆኒና ትርከብ ።እዚ ገይራቶ ዘላ ወርቂ ክንደይ ግራም ይመስለኩም?

ሓንቲ ቀያሕ ሰበይቲ ሻርቢ ተከዲና መነፀር ገይራ እናሰሓቀት ትርከብ፡፡ ወ/ሮ አረጋሽ ደምሴ ትበሃል፡፡ ቡዙሓት ናይ ኢትዮጵያ አዴታት እንዳሰሓቁ ጥራሕ ምርአይ ይደልዩ… ዝብል ብፃዕዳ ተፃሒፉ አብ ዒባ ሕብሪ ድሕረ ገፅ ይርከቡ፡፡ ምስሓቅ ዝፀልእ ይህሉ ዶ ?

ኣኽሱም ዩኒቨርሲቲ ዋና ግቢኡ ኣብ ኣኽሱም ከተማ ዝርከብ ናይ ኣኽሱም ሓወልቲ ዝኣርምኡ ዩኒቨርሲቲ እዩ፡፡ እዚ ዓብዪ ናይ መንግስቲ ዩኒቨርሲቲ መዓዝ ተመስሪቱ?

ኣብ ጽርግያ ደው ኢላ ዘላ ዓባይ ብመሬት እትጓዓዝ መኪና ሎደርን ቀይሕ መብራህቲ ዘለዋ ሞተር ሳይክልን ዘርኢ እዩ። ናይታ መኪና ዓበይቲ ጎማታትን ናይ ቅድሚት መንኮርኮርን ብንጹር ይረኣዩ። እዛ ናይ መሬት ቀያዲት መኪና ኣብ ምንታይ ዓይነት ስራሕ ትውዕል ትመስለኩም?

ኣብዚዝርአ ዘሎ ፓስፖርት ናይ ፌደራል ዲሞክራስያዊት ሪፓብሊክ ኢትዮጵያ እዩ። እቲ ፓስፖርት ቀይሕ ሕብሪ ዘለዎ ኮይኑ ብወርቂ "ፌደራላዊት ዲሞክራስያዊት ሪፓብሊክ ኢትዮጵያ" ዝብል ጽሑፍ ተጻሒፉሉ ኣሎ። ኣብ ስእሊ ዘሎ ናይ ኢትዮጵያ ሰነድ እንታይ እዩ?

እዚ ዝትፈላላየሁ ናይ ቀመመት ኣብ ውሽጢ መደበራታት ኮይኖም ከም ኣወስዳ ፣ብርስን ከረርማ ብዛሓት ከም ዘለው ንዕዘብ እሞኣዋስዳ ንምንታይ ይጠቅም ትፈልጥዶ?

እዘኣ ናይ መኪና ኮይና ኣብ ዝተፈላላዩ ፕሮሸክታት ወይ ስረፋሓቲ እዳሰርሕት ትርከብ ክትኮን ከላ ብጠዓም ተዳላይ እያ እዛ ማኪና ብኣብዛሓ ፅርግያ ክስራሕ ከሎ ሓምድ ብምክዓት ብምውፃእ ትፍለጥ መን ትበሃል ሽማ?

ደቂ ሰባት ኣብ ናይ ሕማቅ ግዝይኦም ፅቡቅ ደስ ዝብል ግዝይኦምን ከም መዘከርታን ናብ ደቆም ዘሰጋግሩሉን እንትከውን ኣብ ፀሊም ብብጫ እንታይ ተባሂሉ ተፃሒፉ ኣሎ?

ብቆርቆሮ ዝተሰረሐ ገዛን ኣብ ቅዲሚኡ ሓደ መንእሰይ ይከድ ኣሎ። ናይ ክዳን መቀመጢ ቁም ሳጥንን ዓራት ኣብ ውሽጡ ርብራብ ዘለዎ ኮይኑ ካብ ምንታይ እዩ ተሰሪሑ?

አብ ትግራይ ዝትፈላለዩ ዓይነታት ቆኖ ዘለዎ እንትኮኑ ካብአቶም ሓደ ጋመ እዩ እዛ ጋለ አንስተይቲ ጋመ ተቆኖና ናይ እዝኒ በሪ ገይራ እንትትኮን ንስኩም ከ እንታይ ዓይነት ቁኖ ትፈልጡ?

እዚ ሰፊሕ መእተዊ ጎደናን ልሙድ መንበሪ ወይ ቤት ጽሕፈት ህንጻን ዘርኢ እዩ። እቲ ቅድሚት ብእምኒ ዝተሰለመ መእተዊ መስኮትን ብሓጺን ዝተሰርሐ ማዕጾን ኣለዎ። እዛ ስእሊ ካበይ ከም ዝተሳእለ ትፈልጡ ዶ? ኣበይ ከተማ ከ ይመስለኩም?

ዝተፈላለዩ ዓይነት ናይ ስኒ ሕክምና ዘለዎ እንትኮኑ ካብአቶም ሓደ ሕክምና ስኒ ንግስተ ሳባ እንትኮን ንተሓከምቱ በዝሕ ዓይነት ስራሕቲ ዝሰርሕ ሕክምን ዝህብ እንትኮን እዚ ቦታ ናይ ሕክምና ስኒ አበይ ይመስለኩም?

ኣብ ታኒካ ተዓሺጉ ብሕሩጭ መልክዕ ዝሽየጥ ናይ ህፃናት ፀባ እዩ፡፡ ካብ ብሕሩጭ ዝውሰድ ፀባ ብኦርጅናል ሓሊብካ ዝበለፀ መን እዩ ትብልዎ?

ዝተፈላዩ ናይ ገዛ መለመፂ ቀለማት ይርከቡ፡፡ ንአብነት ኮካላተ ዝበሃል ቀለም ዝሓዙ አርባዕተ ፃዓዱ ጎማ ናይ ቀለም ብደጊኡ ከዓ ቀይሕ ሕብራዊ ፅሑፍ ዘለዎም እዮም፡፡ ናይ ሓደ ጎማ ኮካላተ ዝበሃል ቀለም ዋጋ ክንደይ እዩ?

ናይ ቪኦኤ መድብ ትግራኛ ሬድዮ ፕሮግራም ኣርማ ይርአ ኣሎ፡፡ እዚ ናይ ሬድዮ ፕሮግራም ካብ ምንታይ ሃገርን ከተማን ዝፉኖ ፈነወ ሬድዮ እዩ?

እዚ ኣብ ኣኽሱም ኣብ ዘሎ ባህላዊ ናይ ህዝቢ ዕዳጋ ዝርከብ ናይ ዝተፈላለዩ ኣቑሑታትን መሳርሕታትን መሸጢ ቦታ እዩ፡፡ ኣብዚ ቦታ እንታይ እንታይ ኣቑሑ ኣለዉ፡፡

ብዙሓት ቆልዑ ናብቲ ቤት ትምህርቲ ዝኣትዉ ዘለዉ ይመስሉ። ሓደ ሰብኣይ ጻዕዳ ክዳን ተኸዲኑ ጻዕዳ ነገር ኣብ ኢዱ ሒዙ ይርአ። ብዙሓት ቆልዑ ብሓጎስ ይንቀሳቐሱ ኣለዉ። እዞም ቆልዑ ናብ ቤት ትምህርቲ ይኣትዉ ድዮም ወይስ ይወጹ?

ካብ ናይ ኦርቶዶክስ ተዋህዶ ቤተ-ክርስትያን እምነት ኮይኖም ናይ ቤተ-ክርስትያን ልብስን መስቀላት ሒዞም እንዳቀደሱ ዘርኢ ምስሊ እዩ። ኦርቶደርስ ተዋህዶ (ክርስትና) መዓስ ተጀሚሩ?

ሱፐርማርኬት አቁሑ ዝተፈላለዩ ዓይነትን ሕብሪን ዘለዎም ቡዙሓት አቁሑ ይርከቡ፡፡ ንአብነት ብዓብይን ንእሽተይን ጎማ ክሊር፣ ቫዝሊን ግሪሰሊንን ወዘተ ዝመሳሰሉ አብ ፃዕዳን ቀይሕን ጣውላ ይርከቡ፡፡ ዋጋ ናይ ሓደ ክሊር ዓብይ ጎማ ክንደይ እዩ?

ኣብዚ ሓደ ንእሽቶ ወዲ ኣብቲ ጽርግያ ክኸይድ ይርአ። ብድሕሪኡ ኣብ ዕንጨይትን ብሓጺንን ዝተሰርሐ ህንጻ ዝተተኽለ ማእከል ፍርናሽ ኣሎ። ኣብ ቅድሚት ከም መንበር፡ ዓራትን ዝኣመሰሉ ካብ ዕንጨይቲ ዝተሰርሑ ኣቑሑት ኣለው። እዚ ማእከል ፍርናሽ ብደቂ ዓዲ ተፈታዊ ድዩ ትብሉ?

አብ ዓለምና ዘለዎ ዓድታት ኩላተን ናይ ባዕለን መለለይ መንነት ዝኮነ ባንዴራ አለዎን እዩ። እዚ እንሪኦ ዘለና ድማ ናይ ሃገር ኤርትራ ባንዴራ እዩ። እዚ ባንዴራ አብቲ ማእከላ ዘሎ አርማ ትርጉሙ እንታይ ንምግላፅ ይመስለኩም?

ኣይተ ስየ ኣብርሃ ምስ ዝኾነ ሰብ ይርአዩ ኣለዉ፡፡ ኣይተ ስየ ኣብርሃ ኣብ ዓሰርተ ትሽዓተ ሰማንያታት ናይ ኢትዮጵያ መከላኸሊ ሚኒስትር ዝነበሩ እዮም፡፡ እዞም ሰብ ሕዚ ኣበይ ኣለዉ?

ፍሓም ብኸረጢት ንዕዳጋ ቀሪቡ ኣሎ፡፡ ፈሓም ብዙሕ ረብሓ ኣለዎ፡፡ ካብ ረብሓታቱ ሓደ ምግቢ ንምድላው ምጥቃሙ እዩ፡፡ ንምዃኑ ፈሓም ካብ ምንታይ ይዳሎ?

ኣብ ቤት ትምህርቲ ዝርከቡ መንእሰያት ተማሃሮ ኣእዳዎም ክሕጸቡ ይረኣዩ። እቶም ቆልዑ ኩሎም ሐምላይ ናይ ቤት ትምህርቲ ዩኒፎርም ተኸዲኖም እዮም። እቶም ተማሃሮ ስለምንታይ ኢዶም ከም ዝሕጸቡ ክትግምቱ ትኽእሉ?

ኣብ ገፊሕ ናይ ዝደረቐ ዝራእቲ ቦታ ብዘመናዊት ዓፃዲት ማሽን ምዕፃድ እንትጅመር ይረአ ኣሎ፡፡ ንስኹም ከ ብኸምዚ ዓይነት ሜላ ምዕፃድ ዶ ምደለኹም?

ሓንቲ ሰበይቲ ናይ ባህሊ ክዳን ተኸዲና ናይ ቡና ስርዓት ዘርጊሓ ኩሎም ኣቕሑት ቀሪባ ኣላ፡፡ ነቲ ጀበና ድማ ተቀላጥፎን ክልተ መቦኮርያ ዕጣን ለኩሳን ኣላ፡፡ ቡና ምስታይ ካብ መነቓቐሒ ንጥረ ነገራት ዘለዎም ወልፍታት ሓደ ዶ ይኾን?

እዚ ተኽሊ ኣብ እዋን ክረምቲ ዝልምዕን ኣብ ጫፉ ውን ፍረ ዘውፅእን እዩ፡፡ ኣብ ሓደ ሓደ ቦታ ንምግብነት ይውዕል፡፡ እዚ ተኽሊ እንታይ እዩ ትብሉ?

እዚ ሳሙና ኣሎቬራ ዘርኢ እዩ። እቲ ሳሙና “ኣፈ ዕጸ-ፋርስ” ተባሂሉ ዝጽዋዕ ኮይኑ፡ ካብ ተፈጥሮኣዊ ጽማቝ ኣሎቬራ ዝተሰርሐ እዩ። ዝተቖርጸ ቆጽሊ ኣሎቬራን ንዕኡ ዝመስል ጽሩይን ተኽልን ተሰንዩ ይርከብ። ተጠቃሚ ናይዚ ዓይነት ተፈጥሮኣዊ ሳሙና ዲኻ?

ኣብዚ ቦታ ከም እኒ ድንሽ፣ ሽጉርቲ ዝኣምሰሉ ኣስቤዛታትዝሽየጥሉ ዕዳጋ እዩ፡፡ ከምዚ ዝኣምሰለ ዕዳጋ ንፀሓይን ንንፋስን ዝተቓለዓ እዩ፡፡ እዚ ኸ እንታይ ሳዕቤን የምፅእ?

እዚ ኣብ ኣየር ተንጠልጢሎም ዝነበሩ ተኽልታት ዘርኢ እዩ። እቶም ተኽልታት ኣብ ሓጺናዊ ሻምብቆታት ተተኺሎም ብሰንሰለት ተደጊፎም ኣለው። እዚ ናይ ኣጋይሽ ቦታ ወይ ናይ ንጥፈታት ቦታ ይመስል። እዞም ዓይነት ናይ ኣየር ተኽልታት ኣብ ገዛኻ ክትጥቀመሉ ትደሊ ዲኻ?

መብዛሕትኡ ጊዜ ደቂ ኣንስትዮ ንከንፈረን መመላኽዒ ዝጥቀማሉ ናይ ሊፒስቲክ ዓይነት ሮዛ ሕብሪ ዘለዎ ሊፒስቲክ ኣብ ፌስታል ተዓሺጉ ይረአ ኣሎ፡፡ ሎሚ ሎሚ እኳ ኣወዳት ውን ብፃዕ ሕብሪ ያ ይገብሩ ኣለው፡፡ እንታይ ሳዕቤን ኣብ ከንፈረን ከብፅሕ ይኽእል ትብሉ?

ካብ ናይ በረካ እንስሳት ሓያላትንተሳሓትብትን ሰጎምትን ዝበሃሉ እንስሳ ሓደ ነብሪ እዩ ነብሪ ብጣዕሚ እቲ ዝሓየለን ጎዳኢን እዩ። ተነስተይቲ ነብሪ እንታይ ዝብል መፀዊዒ ኣለዋ ?

ብዕንጨይቲ ርብራባት ዝትፈላለየ ቅርፂ ብዝተሰርሐ ዝተሸፈነ መንደቅን ቆፅል ናብ ቅዲሚኡ መፅይኡ ዝተጠንጠለን ኣብ ኣፍ ደገ ድማ ኣርባዕተ ወንበር ዘሎ እዮ። እቱይ ወንበር ካብ ምንታይ እዩ ተሰሪሑ?

ዓራት ካብ ዝተፈላለዩ ዕንፀይትን ቆርበትን ብዝተፈላለዩ ዲዛይናትን ዓቀንን ዝስራሕ ኮይኑ ንደቂ ሰባት ኣብ ገዛ መደቀሲ እንጥቀመሉ ኣቅሓ ምኳኑ ትፈልጡ ዶ ?

ኣብ ፀው ዝበለ ቦታ እሞ ድማ ብፀልማት ሓፂር ክዳን ተኸዲና ነብሳ ድማ ተገሽሊጡ ስጋራ እናትኸኸት ሓደ እግራ ጠሊፋ ደው ዝበለት ጓል እንታይ ትፅበ ወይ እንታይ ስራሓ ትብልዋ?

አብ ትግራይ ካብ ዝርከብ ባህልታተ ናይ ስዕሲዒት ሓደ አብ ዞባ ምብራቅ ወረዳ አፅውእምበረታ ብበዝሒ ዝስዕስዕዊ ሁራ ስለስተ እናተባሀለ ዝፅዋዕ ዓይነት ባሀሊ እዩ። ንስክም ከ አበይ ከባቢ እዚ ስዕሲዒት ትፈልጥዎ?

ሕርሻ ሓደ ሕብራዊ ክዳን ዝተከደነ መንእሰይ ቆፅሊ ዘለዎ መሳርሕ ተሸኪሙ ናብ ሕርሻ ቦታ እናኸደ ይርከብ፡፡ አብ ቀይሕ ሓመድ ድሕረ ገፅ ከዓ ይርከብ፡፡ እዚ ሓረስታይ ከፍቲ ኸ አለውዎ ዶ?

ተፈጥሮን አከባቢን ተፈጥሮን አከባቢን ዝተፈላለዩ ቃላያትን ሽንጥሮታተን ዝርከብዎ ኮይኑ፤ ካብ ቃላይ ማይ ሩባ ሰለስተ ደቂ አንስትዮ ብጫ ጀሪካን አጥሊቀን እናመልአ ይርከባ፡፡ እዚ ማይ ንምስታይ ይኸውን እዩ ኢልኩም ዶ ትሓስቡ?

ኣብዚ ሓደ ሰብ ቆርበት ባናና ኣብ ገጹ ክገብር ይርአ። እዚ ድማ እቲ ባናና ንቆርበት ዝኸውን ፍርያት ወይ ተፈጥሮኣዊ መድሃኒት ምዃኑ ንምምልካት ልሙድ እዩ። ኣብ ከባቢኩም ከ ባናና ንመድሓኒት ቆርበት ትጥቀመሉ ዶ?

ኣብ ወሰን ጽርግያ ዝርከብ ድኳን ክዳውንቲ ዘርኢ እዩ። ኣብ ቅድሚ እቲ ድኳን ዝተፈላለየ ሕብሪ ዘለዎም ክዳውንቲ ደቂ ኣንስትዮ ተሰቂሎም ኣለዉ። ኣብ ቅድሚ እቲ ድኳን ቀያሕ ማሃንድራ ደው ኢላ። ኣብቲ ምስሊ ዘለዉ ናይ ንግዲ ተግባራት እንታይ እዮም?

ኣብ ባህላዊ ገዛ ወይ ቤት ብልዒን ኮፍ መበልን ዘርኢ እዩ። ኣብ ውሽጡ ካብ ዕንጨይቲ ዝተሰርሑ መንበርን ኣቕሑን ተሰሪዖም ኣለዉ። ኣብቲ መናድቕ ዝተፈላለዩ ስእልታትን ኣቑሑትን ኣለዉ። እዚ ባህላዊ እንዳ ሻሂ ድዩ ወይስ ቤት ምግቢ?

እዚ ዝተፈላለዩ ዓይነታት ሽቀጥ መቀጥ ናይ ጫማ መቀያየሪን ጫማ ምፅራግን ሶል፤ ካልሲ ፤መነፀርን ካልአቶን ዝሽየጠሉ ቦታ እዩ። እዚ ቦታ አበይ ከባቢ ይመስለኩም ?

ካብ እንስሳ ዘገዳም ሓደ ዝኮነ ሓርማዝ እንትከውን ብጣዕሚ ገዚፍ እንስሳ ኮይኑ ብጉጅለ ድማ እዩ ዝጓዓዝ። ሳዕርን ፍራምረን ድማ ይምገብ ። ንስኩም ከ ሓርማዝ ሪኢኩም ዶ ትፈልጡ ?

ቡዝሓት ኣባላት ፖሊስን መኮንናትን ኣብ ሓደ ክፍሊ ኮፍ ኢሎም ክሰምዑ ይረኣዩ። መብዛሕትኦም ናይ ፖሊስ ዩኒፎርም ዝተኸድኑ ኮይኖም፡ኣብ ቅድሚኦም ዘተ ወይ ስልጠና ዝካየድ ዘሎ ይመስል። ኣብ ከምዚ ዝኣመሰለ ናይ ስልጠና ወይ ናይ ዋዕላ መደብ ክትሳተፍ ትደሊ ዲኻ?

ዓይነታት መጋየፂ ናይ ገዛ መጋፂ እንትከውን እዚ መጋየፂ እዚ ድማ ኣብ ዓመት በዓላት ኣብ መርዓ ኣብ ክርስትና፣ ዝግበሩ ኮይኖም ወርቃማ ባንቡላ፣ ጣውላ ኣለው።

ሓንቲ ሰበይቲ ሕብራዊ ክዳን ተኸዲና ደው ኢላ ኣላ። ኣብ ኢዳ ጸሊም ቀለም ኣለዋ፡ ኣብ ክሳዳ ድማ ሉል ዝመስል ሐምላይ መንጠልጠሊ ኣንሶላ ኣለዋ። ኣብ ኢዳ ዘሎ ጸሊም ቀለም እንታይ ይውክል?

እዚ ናይ ኢትዮጵያ ንግዲ ባንኪ ኣርማ እዩ፡፡ እዚ ባንኪ ነባር ብምዃኑ ኣርምኡ ብብዙሓይ ይፍለጥ እዩ፡፡ ንምዃኑ ኣርማ ንምንታይ ይጠቅም ይመስለኩም?

ሓንቲ ጓል ኣንስተይቲ ባህላዊ ኣከዳድና ተኸዲና ደው ኢላ ኣላ። ፍሉይ ናይ ሜስ መስተ ኣብ ኢዳ ሒዛ ኣላ። ኣብ ከባቢ ሕቖኣ ድማ ብኣራንሺን ሕብራዊ ዕምባባታትን ዝተመልአ ነፀላ ይመስል። እዛ ሰበይቲ ኣብዛ ስእሊ ኣብ ምንታይ ፍጻመ ትሳተፍ ትመስል?

ብዝኾነ ምኽንያት ዝፈራረሰ ህንፃ ይርአ ኣሎ፡፡ ክልተ ሰባት መጋፊያ ሒዞም ገለ ተቐበረ ነገር ይደልዩ ኣለዉ፡፡ እዚ ህንፃ ብኸቢድ ብረት ዝፈረሰ ዶ ይኾን?

ኣብ ናይ ምግቢ መዳለዊ ባንኮኒ ምድጃታትን መኽተፍን ክቕመጥ ይኽእል፡፡ ባንኮኒ በሪኽ ብምዃኑ ስራሕኻ ቅንዕ ኢልካ ብምቾት ክትሰርሕ የኽእል፡፡ ባንኮኒ እንታይ ዓይነት ተወሳኺ ረብሓ ኣለዎ?

ምግቢ ናይ ሂወትና ቀፃለነት ክህልዎ ምእታ እንተነኣሰ ኣብ መዓልቲ ክልተ ግዜ ክንምገብ ይግባእ። እዚ ምግቢ እዚ ድማ ፍትፍት እንጀራ እዩ። ፍትፍት እንጀራ ትፈትው ዶ?

ናይ ጥምቀት ክብረ በዓል አብ ሓወልቲ አክሱም ምስ ብርክት ዝበሉ አመንቲ ህዝቢታትን ካህናትን ጳጳሳት ኮይኖም እናክበርዎ ይርከቡ፡፡ ጥምቀት ናይ ኦርቶዶክድ ተዋህዳ እምነት ጥራሕ ድዩ?